እዚ ትርእዎ ዘለኩም ምስሊ ንመጓዕዝያ ንጥቀመላ ባቡር እንዳተባሃለት ትፅዋዕ ካብ ቦታ ናብ ቦታ ኣቁሑን ሰባትን ብቁልጡት እተማላልስ እንትኮን ኣብ ዓበይቲ ከተማታት ድማ ትርከብ።

ኣብ ኢትዮጵያ ብሓይሊ ማይ እቲ ግድብ ዝመስል ሓይሊ ኤሌክትሪክ ንምፍራይ ዝተሃንጸ ኮይኑ፡ ዓቢ ቴክኒካዊ ክእለት ከምዘድለየ ይእመን። እዚ ድማ ናይ ሰላምን ቴክኖሎጅን ስምዒት ይህብ።

እዚ ሓደ ሰብኣይ ጸጉሩን ጭሕሙን ክቕንጥጥ ከሎ ዘርኢ እዩ። እቲ ሰብኣይ ቡናዊ ቆርበት ዘለዎ ኮይኑ፡ ኣዒንቱ ዓሚቱ ኣብ መንበር ኮፍ ኢሉ ይርከብ። ጭሕሙ ብጽፉፍ ተቖሪጹ። ዘዘናግዕን ጽቡቕ ጽሬትን ስምዒት ዝህብ እዩ።

ኣልኮላዊ መስተታት ኣብ ኢኮነሚ፣ ጥዕናን፣ ማሕበራዊ ረኽቢ ዘብፅሕዎ ጉድኣት ዓብዪ እዩ፡፡ ስለዚ ወለዶ ካብ ፍቅሪ ኣልኮላዊ መስተ ንክርሕቕ ኣበርቲዕና ክንሰርሕ ይግባእ፡፡

ብዝተፈላለዩ ሸቐጣት ዝተመልአ ሱፐር ማርኬት ይርአየና ኣሎ፡፡ ሱፐር ማርኬታት መብዛሕትኡ ግዜ ዝያዳ ብዕሹጋት ምግብታትን መስተትን ከምኡውን ኮስሞቲካትን ዝተመልኡ ኮይኖም ኢና ንረኽቦም፡፡

እዚ ሓደ ሰብ ኣብ ኢዱ ሒዙ ዘሎ ሃይማኖታዊ ሰንሰለት ብቐረባ ዝተሳእለ እዩ። እቲ መንጠልጠሊ ካብ ብሩር ወይ ብረት ዝተሰርሐ ኮይኑ ቅርጹ ክቢ እዩ። ኣብ ልዕሊኡ ድንግል ማርያም ንህጻን ኢየሱስ ክርስቶስ ሒዛቶ ኣላ። እዚ መንፈሳውን ባህላውን ጽባቐ እዩ።

ኣብ ሃገርና ኢትዮጵያ ዘለዋ ዩኒቨርሲታት ብዝተፈላለየ ዓይነት ስፖርት በብዓመቱ ውድድር ዝገብራ እንትኾን እዚ ውድድር ናይ ዩኒቨርሲቲ ተመሃሮ ናይ ስፖርት ፌስቲቫል ተባሂሉ ይፅዋዕ፡፡

ማእኸል በፃሕቲ ዓዲ ምስ ምዃና ተተሓሒዙ ኣብ ኣኽሱም ብዙሓት ዓበይቲ ሆቴላት ይርከቡ፡፡ ካብዞም ሆቴላት ውሽጢ ኣትራኖንስ ዝበሃል ሆቴል ሓደ ኮይኑ ንረኽቦ፡፡

እቲ ምስሊ ኣርማ ናይቲ “ዳንጎተ” ዝበሃል ትካል ዘርኢ እዩ። ኣብ ቅድሚት ሓንቲ ጫፍ ዘለዋ ጸላም ዑፍ ኣላ። ኣብ ትሕቲኣ ድማ ብጫ ድሕረ ባይታ ኣለዋ። ድሕሪኡ “ዳንጎተ” ብዓበይቲ ፊደላት ይጽሓፍ። እዚ ኣርማ ናይቲ ፍሉጥ ኩባንያ ዳንጎተ እዩ።

ኣብ ስፖርማርኬት ካብ ዝርከቡ ዓይነታት ሽፉን ምግብታት መስተታትን ኣብዚ እንሪኦም ዘለና ናይ ሕሩጭ ፀባ ሸኖ ዝብል ኣብ ብጫ ሕብሪ ታኒካ ኮይኑ ንህፃውትን ንዓበይትን ክንጥቀመሉ ንክእል ኢና።

ናይ ልደት በዓል መቆናጀዊ ብርቅሪቕን ሃፒ በርዝ ደይ ብዝብል ዝንበብ ናይ እንግሊዝኛ መመላክዒ ፅሑፍ ኣሎ፡፡ ብናይ ፈረንጂ ባህሊ ልደት ምኽባር ኣየጥዕመልናን፡፡ ጠጠው ነብሎ፡፡

ዝገርም ናይ ሱፍ ጸሊም ቡናዊ ሕብሪ ዘለዎም ናይ ደቂ ተባዕትዮ ናይ ንግዲ ጫማ ይረአ ኣሎ። ብጽፉፍ ዝተሰርሑን ብጽቡቕ መልክዕ ዝተሰርሑን ይመስሉ ከምኡ ውን ጽሩይን ውቁብን ቅንብር ዝሓዙ እዮም።

አብ ትግራይ ካብ ዝርከቡ ባህላዊ ዓይነታት ቁኖ ሓደ ጋመ እዩ። አንዚ እንዕዞቦ ዘለና ድማ ሓንቲ ጋል አንስተይቲ ጋመ ተቆኒና ናይ እዝኒ ብሩሩ ገይራ ዘሪኢ ምስሊ እዩ።

እዚ ኣብ እስክሪን ንምልከቶ ዘለና ምስሊ ካብ ዓይነታት ናይ ታኒካ ጻባታት ሓደ ኮይኑ ኒዶ እንዳ ተብሃለ ይፍለጥ። ን ሕጻውንቲ ድልዱል ዕብየት ንክህልዎም ይሕግዝ።

ኣብቲ ስእሊ ኣብ ወሰን ጽርግያ ዝርከብ መሸጢ ፍረታት ይርአ። ሰብ ዝሰርሓ ናይ ጽዕነት መኪና ከም ኣናናስ፡ ሓርጭን ካልኦትን ዝኣመሰሉ ፍሩታታት ተደራሪባ ትርከብ። ብድሕሪኡ ድማ ዝተፈላለዩ ድኳናትን ዝረኣዩ ገዛውትን ኣለዉ።

ጽብቕቲ ዘመናዊት ሰማያዊት ትራክተር ንጽባቐ ሕርሻን ህይወት ገጠርን ዘንጸባርቕ እያ። ኣብ ድሕሪት ቲለር ዝተተሓሓዘት ሶናሊካ ምልክት ዘለዋ ተሽከርካሪት እያ። ንከተማን ገጠርን ህይወት ምትሕውዋስ ዝውክሉ እዮም። እዚ ናይ ተስፋን ምዕባለን ሰላምን ስምዒት ዘንጸባርቕ እዩ።

ኣብ ዝረኣኹዎ ዓቢን ረጒድን መንደቕ እምኒ እዩ። እዚ መንደቕ እዚ ንመብዛሕትኡ እቲ ስእሊ ዝሽፍን ኮይኑ፡ብጥንቃቐ ብኣእማንን ሓመድን ዝተሃንጸ እዩ። እዚ ናይ ሓይልን ጥንታዊነትን ስምዒት ይህብ። እቲ ሓጹር እምኒን ባህላዊ ኣባይትን ነቲ ድልዱል ባህልን ናብራን ገጠራት ዘንጸባርቕ እዩ።

እዚ ካብ ቴሌቪዥን ዝተቐድሐ ስክሪን ሾት ኮይኑ፡ ጸብጻብ ዜና ዘርኢ እዩ። ብጸጋም ድማ ኣብ ክቢ ፍሬም ቀዳማይ ሚኒስተር ኣብይ ኣሕመድ ኮፍ ኢሉ መደረ ከስምዕ ይረአ። ገለ ነገር ከረድእ ኢዱ ዘልዕል ይመስል። እዚ ድማ ዜናን ኣገዳሲ ፍጻሜን ዘርኢ እዩ።

እፅዋት ብሓዙሓት ጥቅምታት ዝህብ ኮይኑ ካብኣቶም እወን ንመድሓኒት፣ ንምግብነት፣ ንገዛ መድርሒ ፣ንዝተፈላለዩ ናይ ገዛን ናይ ቢሮ ኣቁሑት ኮይኑ ካብኡ ሓሊፉ ድማ ንፋሕም ይጠቅሙ።

ፍሉይ መልክዕ ዘለዎ ቤተ ክርስቲያን ይርአ ኣሎ፡፡ ጥንታዊ ቤተ ክርስቲያናት ክንክን የድልዮም እዩ፡፡ ምኽንያቱም ዋና ታሪካዊ መንንነትና ኣብኦም እዩ ዘሎ፡፡

እዚ ናይ ተመዛበልቲ ግዚያዊ መፅለሊ ቦታ እዩ፡፡ ኣብ እዋን ክረምቲ እዚ ቦታ ረግረግ ስለዝኾውን ንሰባት ብዙሕ ፀገም የስዕብ፡፡ እዚ ናይ ተመዛመልኪ ከርፋ ናብራ መግለፂ እዩ፡፡

ኣብዚ መደርደሪታት ብጽፉፍ ዝተሰርዑ ፍርያት ምግቢ ኣለዉ። ኣብ ቅድሚት ብጫ መስመር ዘለዎም ዓበይቲ መትሓዚታት ኣለዉ፣ ኣብ ልዕሊኦም ድማ“ኔራ ዋይት ኦትስ– 00% ተፈጥሮኣዊ–ቅልጡፍን ቀሊልን ምብሳ” ዝብል ጽሑፍ ተጻሒፉ ኣሎ። እዚ ዝተወደበ ጽባቐ ኣብ መንጎ ጥዕና ዘሎ ምትእስሳር ዘርኢ እዩ።

እዚ ምህርቲ ውፅኢት እንስሳት ኮይኑ ብመልክዕ ሕሩጭ ተዳልዩን ተፈብሪኹን ዝጥየጥን እዩ፡፡ እዚ ፀባ 500ሚ.ሊ ክብደት ዘለዎ ኮይኑ ካብ ላሕሚ ከምዝተመረተ የመላኽት፡፡

ምስሉ ብጣዕሚ ሓፂር ዝኾነ ጉርዲ ቀሚሽ ገይራ ሕንጦ ዝሓቖፈት ሰበይቲ ዘለቶ ብሽፋኑ ንክልቴና ተመርዖ ዝብል ርእሲ ዝተዋህባ ናይ ጸጋብርሃን ጎይትኦም ልበ ወለድ መፅሓፍ ትርአ ኣላ፡፡ ካብ ርእሳን ምስላን ከምዝግመት እዛ መፅሓፍ ተኣምራዊት እያ ትመስል፡፡

ኣብ ናይ እንዳ ኢት ፍሩት ብዙሓት ዓይነት ፍረ ምረ ንረክብ፡፡ ካብቶም ፍረምረ ንእኒ በነና፣ ፓፓዮ፣ ዘይትሁን፣ ኣቮካዶ ክንጠቅስ ንኽእል ኢና፡፡

ኣብ ትግራይ ቡና ካብቶም ክቡራት መስተታት ሓደ እዩ፡፡ ኣብ ስርዓት ቡና ዕጣን ምድካር ልሙድ እዩ፡፡ ናይቲ ቡና ክብሪ መግለፂ እዩ፡፡

እዚ ቅድሚ ብዙሕ ዓመታት ዝተሃንጸ መዋቕር እምኒ ዘርኢ እዩ። ብዕንጨይቲ ዝቃጸል ኣረጊት ምድጃ ወይ መእተዊ ቤተ መቕደስ ይመስል፣ ብጭቃን እምንን ብዝተሰርሐ መናድቕ ዝተኸበበ እዩ። ኣረጊት መዋቕር እምኒ ቅርሲ እዩ፣ ኣብ ገዛ ጭቃን እምንን ዝተሃንጸ እዩ።

ኣብዚ ሓደ ተስፋ ዘለዎ በዓል ስልጣን መንግስቲ ኣብ መድረክ ደው ኢሉ፡ ክዛረብ ይርአ። ገጹ ሓቀኛን ርእሰ ተኣማንነትን ዘለዎ ይመስል፣ እዚ ድማ ትኹረት ዘረባኡ ዘመልክት እዩ። እዚ ምስሊ እዚ ባህርይ መንፈስን ናይ ሓላፍነት ስምዒትን ዘርኢ እዩ።

እዛ እንሪኣ ዘለና ካብ ናይ ክልል ኢትዮጰያ ሓንቲ ኮይና ቀይሕ ፣ቆፃል፣ ብጫ፣ ፀሊም ሕብሪ ዘለዎ ናይ ቤንሻንጉል ጉሙዝ ክልል ባንዴራ ደስ ባሃሊት እያ።

ካብ ናይዚ ዘመን ፍሉጣት ናይ ቴክኖሎጂ ውፅኢታትን ዝኾኑ ዝማዕበሉ ማሐበራዊ ሚድያታትን መራኸብቲ ማዕከናት ከም ቲክቶክ፣ ፌስቡክ ፣ ቴለግራምን ዋትስኣኘን ኣብነታት እዮም፡፡

ኣብዚ ዝረኣየና ዘሎ ኣብ ሰማያዊ ሜዳ ብፃዕዳ ፅሑፍ ትግርኛ ዝብል የረኣ ኣሎ። ትግርኛ ካብ ቋንቋታት ኢትዮጰያ ሓደ ኮይኑ ብተጋሩን ብኤርትራውያንን እውን ይዛረብዎ።

እዚ ቦርድን መእተዊ ናብ ሓደ ኣብ ወሰን ጽርግያ ዝርከብ ፋርማሲ/መሸጢ መድሃኒትን ዘርኢ እዩ። እቲ ቀንዲ መስሕብ ድማ "ኣክሱማዊት ድኳን መድሃኒት" ዝብል ጽሑፍ ዘለዎ ብዙሕ ሕብሪ ዘለዎ ቦርድ እዩ። ጥዕናን ኣገልግሎትን ዘመልክት ኣወንታዊን ጠቓምን ስምዒት ይህብ።

ሓደ ዓቢይ ሻሓነ ብዝተፈላለዩ ናይ ኢትዮጵያ ምግቢታት ተሸሊሙ ይርከብ። ኣብ ዙርያ ጥቕላል እንጀራ ኣሎ፣ ኣብ ማእከል ድማ ሰላጣን ኣሎ። ኣብ ዙርያኡ ካልኦት ዝተፈላለዩ ኣሕምልትን መግብታትን ቀጠልያ፡ቀይሕን ብጫን ኣለው። እዚ ምርኢት ሚዛናዊ ኣመጋግባን ተመኩሮ ሃብታም መኣዛታትን የቕርብ። ናይ ሓጎስን ሸውሃትን እዩ።

አብ ሃገርና ኢትዮጲያ ዝተፈላለዩ ዓይነታት ጥታዊ ቅርስታት ሃገር እያ። አብ ውሸጣ ብርክት ዝበሉ ጥታዊ ቅርስታተ ዝሓዘት እንትትከውን ካብዚአቶም ሓደ እዚ እንዕዘቦ ዘለና እዩ።

እዚናይ ዕንጨይቲ ጣውላ ስብርባር ዝተኣከበ ኮይኑ ከም ኣርማዶ፣ ተገዳሚ ወንበር ዝተፈላለዩ ሓፃውንቲ ከም ዝንሂ ተመሊሱ እውን እቶስብርባር መእውን ክዕረዩ ከም ዝክእሉ እዩ።

ቀዳማይ ሚኒስተር ኢትዮጵያ ዶክተር ኣብይ ኣሕመድን ምክትል ቀዳማይ ሚኒስተር ነበር ኣቶ ደመቀ መኮነንን ዝገልጽ ኮይኑ፡ ስምዒት ላዕለዋይ ደረጃ ስራሕ መንግስትን ፖለቲካዊ ካብ ስልጣኑ ክለቕቕ ከሎን ውሳነታትን ክሓልፍ ከሎ ዘንጸባርቕ እዩ።

ብዙሓት ደቂ ኣንስትዮ ባህላዊ ክዳውንቲ ኢትዮጵያ ዝኽደና እየን- መብዛሕትአን ብሰማያዊ ወይ ሕብራዊ ጥልፊ (ቲክቶክ) ዝተሰለማ ጻዕዳ ሓበሻ ክዳውንቲ እየን። ገሊኦም እውን ሰማያዊ ልብሲ ተኸዲኖም ኣለዉ። እዚ ትርኢት ባህሊ ኢትዮጵያ፣ ሓድነት፣ ናይ ሓጎስ ህሞታት ዝገልጽ ባህ ዘብል እዩ።

ብዙሓት ሰልፈኛታት ህዝቢ ይርአዩ ኣለዉ፡፡ ብዙሓት ጭርሆታትን ምስልታትን ከዓ ሒዞም ኣለዉ፡፡ ካብኣቶም ምስልታት ናይ መራሄ መንግስት ነበር መለስን ናይ ክቡር ኢንጂነር ስመኘውን ይርከብዎ፡፡

ታሓራሳይ መሬትን ዓበይቲ ዛፋትን ነማይ ሓረስታይ ቤት ወይም ጎጆ እናተባህለ ዝፍለጥ ኣዝዩ ክትርእዮ ድስ ዝብልን ንዓይኒ ስሓብን ምዕሩጉን ከባቢ እዩ ንርኢ ዘለና።

እቲ ስእሊ ቆርበትን ዝተፈላለየ ጨርቅን ንምስፋይ ዝጥቀመሉ ማሽን ስፌት ዘርኢ እዩ። እቲ ማሽን ጸሊም ሕብሪ ዘለዎ ኮይኑ ብወርቂ ሕብሪ ዘለዎም ስእልታትን ዲዛይናትን ዝተሰለመ እዩ። እዚ ብኢድ ወይ ብእግሪ ዝሰርሕ ማሽን እዩ።

ባህላዊ ክዳን ተኸዲኖም እተን ደቂ ኣንስትዮ ጻዕዳ ክዳንን ልብስን ክኽደና እንከለዋ፡ እቶም ደቂ ተባዕትዮ ድማ ጻዕዳ ማልያን ብባህላዊ ጨርቂ ዝተሰለመ ናይ ላዕሊ ተኸዲኖም ኣለዉ። ብሓፈሻ ናይ ሓበሸውን ባህላውን ስምዒት ይህብ፡፡

እዚ ኣምበሳ ከፍ ኢሉ ወይ ድማ ዓይሙ ናብ ዝኾነ ነገር እንዳረኣየ ይርከብ ኮፍ ኢሉዎ ዘሎ ቦታ ዝኽና ናይ ፅላል ድነ ዘለዎ ይመስል ።

ኣብዚ መካይን ኣብ ጎደና ከተማ፡ ብሰባት ተጨናኒቐን ብድሕሪ ታክሲ ተሓቢአን ይርኣያ። ኣብተን መካይን ባንዴራታት ይራኣያ ኣለዋ። እዚ ምስሊ እዚ ናይ ምንቅስቓስን ጸዓትን ስምዒት ዘመሓላልፍ እዩ።

ናይ አክሱም ዩኒቨርሲቲ ተምሃሮ ክኣትዉ ከለዉ እንካዕ ደሓን መፃኩም ዝብል ፅሑፍ ዘርጉሖም ኣርማ ናይዩኒቨርሲቲን ዕምበባ ብክልቲኡ ጎኒ ናይ ትምህርቲ ዘመንን ዓ/ም ዘለዎ ፅሑፍ ኣሎ።

እዚአ ካብተን ዓይነታት ተሽከርከርቲ መኪና ሐንቲ ኮይና ፖስተር እናተበሃለት ትፅዋዕ እንትኸውን ንዝተፈላለዩ ግልጋሎት እትብ እያ። ካብ እትህቦም ግልጋሎታት ንመንግስታዊ ትካላ ሰርቪስ፣ ንሃወፅቲ ዓዲ መጓዓዝያ ትጠቅም።

ሓደ ሰብ፡ ምናልባት ቆልዓ ክኸውን ዝኽእል፡ ቅዱስ መጽሓፍ/ቁርኣን ኣተኲሩ ከንብብ ይረአ። እቲ መጽሓፍ ክፉት ኮይኑ ጽሑፋት ዝሓዘ እዩ። እቲ ሃዋህው ናይ ሃይማኖታዊ ትምህርትን ሰላምን እዩ።

ደቂ አንስትዩ ንገፀን ካብ ዝጥቀማሉ ነገራት ሓደ እዛ እንሪኦ ዘለና ብቀሊሉ አብ ገዛና እነዛጋጅዎ ደንሽን ዕርድን ብምሕዋስ ንገዕካ ንፁሩን ማራክን ሳሓን ንምግባር ንጥቀመሉ እዩ።

ኣብዚ ጽቡቓትን ክቡባትን ዝተሰፍዩ መንበር ይረኣዩ። እቶም መንበር ብጸሊም፣ ጻዕዳ ዝተሓላለኸ ኣብስትራክት ዲዛይን ኣለዎም። ኣብ ድሕሪት ድማ ኣብ ተመሳሳሊ ዝተሰፍየ መደርደሪ ዝተፈላለዩ ተኽልታት ይረኣዩ። እዚ ምርኢት ባህላውን ዘመናውን ስነ-ጥበብ ዘርኢ ኮይኑ ውዑይን ስነ-ጥበባውን ስምዒት ዘንጸባርቕ እዩ።

ባህላዊ መግቢ ኢትዮጵያ እንጀራን ሽሮን ኮይኑ፣ ብተለምዶ "ምግቢ ኢትዮጵያ" ተባሂሉ ይፍለጥ። ሰፊሕ ናይ ሓጺን ብያቲ ብዝተፈላለዩ ዓይነታት ሽሮ፣ ከም ሽሮ፣ ቀይሕ ሽሮ፣ ኣልቻ ሽሮ፣ ከምኡ’ውን ኣሕምልቲ ዝተሰርዐ ኮይኑ ዓሚቝ ስምዒት ማሕበረሰባውን ሓባራዊ ኣመጋግባን ዘንጸባርቕ እዩ።

እቲ ምስሊ እንርእዮ ዘለና ናይ ኢትዮጵያ ጠቅላይ ሚንስተር ዝኮኑ ደ/ር ኣብይ እሕመድ እዩም። ከም ዝረአ ዘሎ ማይክሮፎንን ኣብ ቅድሚቱ ይረአ። ኣብ ኣኼባ ወይ ኣብ መድረኽ ዘተ ከም ዘሎ ይሕብር።

እዚኦም ኣብ ሸልፍ ዝተደርደሩ ናይ ሱፐርማርኬት ኣቑሑት እዮም፡፡ መብዛሕትኡ ጊዜ ንደቂ ኣንስትዮ ንፅህና መሐለው ይውዕሉ፡፡ ከም ሻምፖን ሎሽንን ምጥቃስ ይካኣል፡፡

ኣዋሽ ዋይን ዓብዪ ናይ ኣልኮል ትሕዝቶ ካብ ዘለዎም ናይ ፋብሪካ መስተታት ሓደ እዩ፡፡ እዚ መስተ ብዋናነት ናይ ወይን ግብኣት ብምጥቃም ይዳሎ፡፡

ካብ ናይ ገዛን በረኻን ነፈርቲ እንስሳት ሓንቲ ዝኾነት ብመልክዓ ፍሉይ ሕብሪ ዘለዋ ዓይነት ዒፍ ዋሪ ትባሃል፡፡ ዋሪ ኣብ እዋን መስከረምን ቀውዕን ተራእያ ትኽወል፡፡

እዚ ናይ ኣበ ገርፈስ ቁዱስ ዝበሃል ኣበና ኮይኑ ብጣዓሚ ጫሓም ኮይኑ ኣርባዕተ ሰባት ናይ ሃይማኖት ገረፈስ ቁድስ ኣምሳል ተከትሎም ብጫ ኣልባሳት ተከዲኖም ፃዕዳ ጭሕምታት ብጣዓሚ ንውሕ ዝበለ ኣብ ገፀም እውን ዝተፈላለዩ ብጡጥ ገይሮም ንርኢ።

ንደቂ ሰባት ሙእ ጥዕና ንክህለወና ኣብ ዕለታዊ ሂወትና ስፖርት ክንሰርሕ ኣለና ። እዛ እንሪኣ ዘለና ጓል ኣነስተይቲ ኮይና ጅም እንዳሰረሐት እያ።

መቐስ ዝተፈላለዩ ስራሕቲ ንሰርሐሉ መገልገሊ እዩ፡፡ ብመቐስ ንወረቐት ወይ ጨርቂ ብዝተደለየ መጠንን ቅርፅን ንቐድድ፡፡ ከምኡውን ብመቐስ ፀጉሪ ብዝተፈላለየ ዲዛይን ነስተኻኽል፡፡

ኣርማ፡- ኣርማ ንሓደ ናይ ስራሕ ድርጅት ወይ ድማ ንሓደ ናይ ፓለቲካዊ ውድብ ምልክት እዩ፡፡ እዚ ናይ ኤ/ያ ጉምሩክ ኮምሽን ናይ ስራሕ ኣርማ እዩ፡፡

መስርዕ ሓምላይ ተኽልታት ዘለዎ ዓቢይ ናይ ሕርሻ መሬት። ገለ ካብዞም መስርዕ ሓድሽ ዝተሓረሱ ኮይኖም ቀይሕ ሓመድ ዘርእዩ እዮም። ኣብ ድሕሪት ጽዑቕ ጫካን ሰማያዊ ሰማይን ኣሎ። እቲ ቦታ ገፊሕን ልሙዕን ይመስል።

ኣብ ሓደ ሜዳ ንኡሽተያት ናይ ገዛ መኻይን ብብዝሒ ይርአያ ኣለዋ፡፡ ካብዘን መኻይን ቮልስ ዝበሃላ ይርከብኣን፡፡ ቮልስ ካብ ዘበን ጃንሆም ጀሚረን ናብ ሃገርና ዝኣተዋ ታሪካውያን መኻይን እየን፡፡

ኣብ ናይ ፖለቲካዊ ናይ ሃገር ስራሕቲታት ናይ ፓርላማ ወይ ድማ ናይ ምክርቤት ኣኼባ ዝተለመደ እዩ፡፡ ኣኼባ ናይ ህዝብን ናይ ዓድን ፀገም ክቐርፍ ይኽእል፡፡

እዚ ገዛ እንዳ ፅባቐ ደቒ ኣነስትዩ እዩ ሓደ ፎን ይረኣይ ኣሎ እታ በዓልቲ ሞያ ናይ ሓደ ሰብ ፀጉሪ እንዳሰርሓት እያ ዘላ ።

ኣብዚ እንሪኦም ዘለና ናይ ኣክሱም ዩኒቨርስቲ ዶጓትር እንትኮኑ ኣብ ዝተሸለመት ተሰቂሉ ዘሎ ዶ/ር ስዮም ይበሃል። እቲ ቀፂሉ ዘሎ ዶ/ር መርሃዊ ይበሃል።

ዝተፈላለዩ ዓይነት ናይ ኣራዳ መስተታት እኔዉ፡፡ ኣብ ናይ ኣራዳ መሳተያ ኩባያ ድማ ኣሪፍ ቅኝት ዝብል መፋለጢ ተሰኪዑ ኣሎ፡፡ ኣራዳ ዝብል እባ ንምንታይ እዩ ከም ፅቡቕ ዝቐርብ? እዚ ቃል እኮ ብዘመኑ ዒዋላ ማለት እዩ ነይሩ፡፡

እዚ ናይ ኢትዮ ቴለኮም መፋለጢ ብጥምቀት ምኽንያት ሒዝዎ ናይ ዝወፀ ዕለታዊ፣ ሰሙናዉን ወርሓውን ናይ ሞባይል ጥቕልል ዝገልፅ እዩ፡፡ መልክዑ ከዓ ደስ በሃሊ እዩ፡፡

እዚ ሓደ ናይ ገጠር ገዛ ዘርኢ ኮይኑ አብቲ መረባ ናይቲ ገዛ ብርክት ዝበሉ አትክልቲ ዘለዉ ኮይኖም ብደገ አብቲ መካበብያ ድማ ዒባ ናይ ከፍቲ (ጉድጉዶ) ተጎድጒዱ አሎ፡፡

ብዙሓት ደቂ ኣንስትዮ ምስሊም ተማሃሮ ኣብ ኣፍደገ ቤት ትምህርቲ ደው ኢለን፡ ክኣትዋ ወይ ክኣትዋ ክጽበያ ይረኣያ። ኣብ ኣየር ዓብየ ናይ ዕድመን ትጽቢትን ስምዒት ኣሎ። ጽቡቕ ሃይማኖታዊ ክዳን ተኸዲኒን፡ ንኽኣትዋ ፍቓድ ይጽበያ ኣለዋ።

እዚ ኣብዚ እንርእዮ ዘለና ካብ ቅርስታትን ሓድግታትን ናይ ኣክሱም ሓደ ዝኮነ እዩ። እዚ ኣብ ከተማ ኣክሱም ዝርከብ ናይ ቱሪዝምን መስሕብን ዝኮነ ሓወልቲ እዩ።

መጉዓዝያ ኣብ ክልተ መቂሊና ክንረኦ ንሪኦ ናይ ፅዕነት ናይ ሰባት መጉዓዝያን ኢልና ንመቅሎ እዛ ቀይሕ ፀሊም ሕብሪ ዘለዎ ባቡር ኮይና ህዝቢ ተመላልስ መጉዓዝያ እያ።

ሱፐር ማርኬት ኣቕሑት፡- ካብ ናይ ሱፐርማርኬት ኣቕሑት ውፅኢታት ንምጥቃስ ንኣክል ከም ሎሽን፣ ሻምፖን ቅብኣትን ይርከብዎም፡፡ ሎሽን ኢድናን እግርናን ከይደርቅ ንምቕባእ ይጠቅም፡፡

ጸሊምን ጻዕዳን ፕላስቲክ መእሰሪ ወረቐት ኣብ ካርቶን ይርአ። ኣብ ዙርያ እቲ መስኮት ዕንጨይቲ ዝተሰርሐ ጠረጴዛን ምንጻፍ ዘለዎ መሬትን ይርአ። ድሉው ናይ ስራሕ ቦታን ድልውነትን ኣቑሑትን የርኢ።

ክልተ ኣውቶቡሳት፣ ክልቲአን ኣውቶቡሳት ብሻንጣን ካልእ ጽዕነትን ዝመልኣ ኮይነን፡ ሰባት ነቲ ጽዕነት ኣብ ልዕሊኡ ኣደራሪቦምን ይጽዕኑን ኣለዉ። ገለ ሰባት እውን ናብታ ኣውቶቡስ ክድይቡ ክጽበዩ ይረኣዩ። ብሓፈሻ ናይ ጉዕዞን ቃልስን ምንቅስቓስ ህይወትን የርኢ።

እዚ ካብ ታሕቲ ንላዕሊ ዝተሰርሐ ኮይኑ ኣብ ከውሒ ወይ መሬት ዝተቐርጸ ዝመስል መደያይቦ ወይ መሕለፊ የርኢ። እዚ ናይ ምስጢርን ተስፋን ስምዒት ዝህብ እዩ።

እዚ ተኸታታሊ ቴስላ ሱፐርቻርጀር ዘርኢ እዩ። ሓያሎ መካይን ቴስላ ብተኸታታሊ ቻርጅ ክገብራ ይረኣያ። እቲ ሓፈሻዊ ምስሊ ዘመናውን ቴክኖሎጂካውን ስምዒት ይህብ።

እዞም ኣብዚ ምስሊ ዘለዉ ዶክተር መራራ ጉዲና ይበሃሉ፡፡ ኣብ ኣዲስ ኣበባ ዩኒቨርሲቲ መምህር እዮም፡፡ እዞም ሰብኣይ ሓያል ተቓዋሚ ብምዃን ዝፍለጡ እዮም፡፡

እዚ ኣብ መደርደሪ ድኳን ምግቢ ዝርከቡ ኣቑሑት መግቢ እዩ። መብዛሕትኡ ዝረአ ሕረጭ ዓተር ኮይኑ፡ ብቐንዱ ኣብ ቡናውን ቢጅን ሕብሪ ዘለዎ ጎማታት ተሰሪዑ ይርከብ። እዚ ድማ ምቹእን ምሉእን ምርጫ ዝህብ ስምዒት እዩ።

ጆተኒ መጫወቲን መዛናግዕን ኮይኑ ካብ ዕንፀይቲን ሓፂንን ዝተሰረሓት ኣብ ማእከላ ኩዕሾ ተፃወቲ ብቅርፂ ዝተቀረፀ ዘለዋ መጫወቲ ናይ ደቂ ተባዕትዮ ሓንቲ እያ።

እዚ ንምልከቶ ዘለና አብ ከተማ አክሱም ዝርከብ ማሹም እናተባህለ ዝፀዋዕ ቃላይ እንተኮውን አብ በዓል ጥምቀት ንምክባር ብርክት ዝበለ ህዝቢ ዝተረከበሉ እቲ በዓል እናክበሩን በተወሳኪ አበቲ ቃላይ እውን መናእሰይ እናሓመሱ ንምልከት።

እዚ ምሉእ ሕብሪ ዘለዎ ፍርያትን ጽቡቕ ናይ ፍርያት ቦታን ዘርኢ እዩ። እዞም ኣብ ላዕሊ ዘለዉ ምስልታት ናይ ሳኒታ ክለብ ፍርያት ከባቢታት እዮም። እዚ ምስሊ እዚ ናይ ምንቅስቓስን ጽባቐን ስምዒት ይህብ።

ትግራይ ብዝበፀሓ ወራር ማለት 2013 ኣብ ዝነበረ ፅንፈታዊ ኩናት ዝተፈናቀሉ ወገናትና 5ተ ዓመት ሙሉእ ኣብ ኬዳ ተደርቢዮም ከርፋሕ ሽግር በዚሕዎም ውዕሊ ሰላም ፕሪቶርያ ይፈፀም እንዳበሉ ሰላማዊ ሰልፊ ወፂኦም ኣለው።

ካብ ዓይነታት ትራንስፖርትን ተሽከርከርትን ሓንቲ ዝኾነት ቦጥ ናይ ማይ እያ፡፡ እዛ ቦጥ መኪና እዚኣ ማይ መመላለሲት ወይ ውን ንተኽሊ መስተይትን ናይ ሽንት ቤት ፈሳሲ ውን ተውግድ፡

እዚኣ ሓደ ሰብ አብ ዝባን ናይ ኢትዮጵያ ባንዴራ ዝተቀብአት ረመፅ ዝብል ፅሑፍ ዘለዋ ፈረስ ተሰቂሉ አብ ኢዱ ባንዴራ ትግራይ ሒዙ አብ እርግ ዝበለ ናይ ከተማ መንደር አሎ፡፡

መደብ መደብ ዝመስል ቅርፂ ዘለዎ መልከዓኛ ናይ ከውሒ ጎቦ ይርአ ኣሎ፡፡ ገቦ ንክትከዶ እዩ ዘፅግም እምበር ንክትሪኦስ ደስ በሃሊ እዩ፡፡

ብዙሓት ሰባት ብፍላይ ድማ ተማሃሮ ወይ ሰራሕተኛታት ኣብ ቤተ-ፈተነ ኮምፒተር ወይ ክፍሊ ኣብ ቅድሚ ኮምፒዩተር ኮፍ ኢሎም ይረኣዩ። እቲ ቦታ ናይ መጽናዕትን ምትኳርን ስምዒት ይፈጥር።

ካበቶም እምነት ሃይማኖት ዝብሃሉ ሓደ ዝኮነ እምነት ክርሰትና ንምልከት ኣለና ናይ ብዓል ክዳውነቲ ዘኮነ ጀለብያ ዝበሃል ፃዕዳ ክዳን ገይሮም አለዉ።

እዚ ኣብ እስክሪን እትሪእዎ ዘለኩም ምስሊ ዓብዪ ህንፃ ኮይኑ እዚ ህንፃ ከዓ ይህነፅ ስለ ዘሎ ንምህናፅ ዘገልግሉ ዝተፈላለዩ ዓይነት መሳርሕታትን ዓባይ መኪናን ኣለዉ።

ኣብቲ ስእሊ ሓንቲ ጓል ኣንስተይቲ ኣብ እንዳ ክሽነ እንዳሰርሐት የርኢ። እታ ሰበይቲ ኣብ ልዕሊ እቲ ሓዊ ክትነፍሕ ትርአ። ካብ እምኒ ዝተሰርሐን ዝተፈላለዩ ኣቑሑት ዝሓዘን መነባብሮ ኮይኑ ይረአ። እዚ ናይ ስድራቤት እንዳ መስርሒ ምግቢ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ቡና ክነፍልሕ ከለና ቡና ንምስታይ እንጥቀመሉ ፍንጃል ይብሃል። ኣብ ውሽጢ እዚ ጻዕዳ ፍንጃል ናይ ሽኮር ን እሽተይ ማንካ ትርከብ።

ሃገራዊ ባንዴራን ኣስማትን ዓሰርተው ክልተ (12) ሃገራት ኣፍሪቃ ኣብዚ ምስሊ ተገሊፁ ኣሎ። መብዛሕትአን ባንዴራታት ቀጠልያ፣ ብጫን ቀይሕን ሕብሪ ዝጥቀማ ኮይነን ፓን-ኣፍሪቃዊ ሕብሪ ተባሂለን ይፍለጣ። እዚ ሓያል ሓድነትን ብዙሕነትን ኣፍሪቃ የዘኻኽረኒ።

እዚ ቀጠልያ ቆርቆሮ ዘለዎም ነዋሕቲ ቀጠልያ ህንጻታት የርኢ። ኣብ ዙርያ ሓደ ካብኣቶም ዝሞቱ ኣግራብ፡ ኣብ መሬት ድማ ቀጠልያ ሳዕሪ ኣሎ። እዚ ድማ ብድምጺ ዝናብን ዕረፍትን ዝተመልአ ናይ ሰላምን ምዝንጋዕን ቦታ እዩ።

እዚ ቦታ ናይ ሳይክል ምዐረይ ኮይኒ ኣባኡ ናይሳይክል ጎማን ዝአረገ ጎማ ስባት ኮፍ ኢሎም ኣብ ጀረካን ግዛ ጋሕ ኢሉ ንርኢ ።

ኣብዚ ሓንቲ ዒፍ ኣብ ልዕሊ ሓዊ ክትጥበስ ትርአ። እቲ ሓዊ ድሙቕ ብርሃንን ትክን ብምፍናው ውዑይን ምድላውን ዝፈጥር ስምዒት ይፈጥር እዩ።

ኣብቲ ስእሊ ሓደ መንእሰይ ብኣድጊ እነዳሰሓበ ክዝውር ይርአ። እታ ናይ ጽዕነት ዓረብያ ብዙሓት ብጫ ጀሪካን ዝፃዓነት እያ። ክልተ ቆልዑ ነታ ዓረብያ ብድሕሪት ይደፍእዋ ኣለዉ፡ እቲ ኣብ ቅድሚት ዘሎ መንእሰይ ድማ ነታ ዓረብያ ይዝውራ ኣሎ።

እዚ ከባቢ መብዛሕቲኡ ግዜ ኣብ ከባቢ ኣፋር ዝለዓል ኮይኑ እሳተ ጎሞራ እንደተባሃለ ይፅዋዕ። እዚ ብጣዕሚ መፍርሕን ሓደገኛን ጠቃምን ተፈጥራዊ ክስተት እዩ።

ናይ ሄድ ሴት ምስሊ ይርአ ኣሎ፡፡ ሂድ ሴት ኣብ ቀረፃ ድምፂ ወይ ኣብ ስቱድዮ ዝሰርሑ ሰባት ዝጥቀሙሉ ናይ ኤለክትሮኒክ መሳርሒ እዩ፡፡

ኣትክልትን ኣሕምልትን፡- ቆስጣ በቪታሚን ኤ ዝበልፀገ እዩ:: ቪታሚን ኤ ንሰውነት ህዋሳት ዕብየት ፣ ፀጉርና ክነውሕ ወዙ ሓልዩ ደው ክብል ይገብር:: ቪታሚን ኤ ናይሪቲኖይድ ውህድ ዘለዎ ኮይኑ እዚ ውህድ ፈንገስ ይሕክም፡፡

ብርሑቕ ዝረአ ግራትን ኣብ ዝተፈላለየ ቦታታት ፋሕ ዝበሉ ገለ ከባብያዊ ኣግራብን ይርአ። ሰማይ ጽቡቕ ሰማያዊ ፣ ልዑልን ረቂቕን ደበናታት ዘለዎ እዩ። ተፈጥሮ ሰፊሕን ነጻን እዩ። ናይ ሰላምን ምዝንጋዕን ስምዒት ይህብ፡፡

ዘሕርፍ ዝተጠበሰ ዑፉን እኒሀ፡፡ ግዝፈቱን መልክዑን ደስ በሃሊ እዩ፡፡ ከምዚ ዝበለ ሸዊት ኣብ ጐደና እንትጥበስ እንተሪአ ስቕ ኢለ ክሓልፎ ኣይክእልን፡፡

እዚ ናይ ኣኽሱም ሓወልቲ ግቢ እዩ፡፡ ኣብዚ ግቢ እታ ዩዲት ዝሰበረታ ዓባይ ሓወልቲ፣ እታ ጣልያን ብመሳርሒ ለጋጊቡ ጠጠው ዘበላ ጉዲት ኣፍሪሳታ ዝነበረት ሓወልትን እታ ካብ ቀደማ ጠጠው ኢላ ዝተረፈት ሓወልቲ ይርአያ ኣለዋ፡፡ ደስ በሃሊ እዩ፡፡

ዓብይን ዘመናውን ካብ ዕንጨይቲ ዝተሰርሐ ዋርድሮብ ይርአ። ማዕጾታት ዘለዎ ፣ ነፍሲ ወከፎም ጽምዲ ጸሊም ልሙጽ መስመራት ፣ኣብ ቅድሚኡ ጸሊም ምንጻፍ ኣሎ፡ እቲ ክፍሊ ደስ ዝብል፣ ጽሩይን ህዱእን ስምዒት ኣለዎ።

ሓደ ሰብኣይ ስቕ ኢሉን ብንጹርን ኣብ ቅድሚት ኮፍ ኢሉ፡ ከም ሓደ ሰብ ዘላልያ ኮይኑ ይረአ። መነጽር ገይሩ ዕቱብን በሊሕን ገጽ ኣለዎ። ሕብራዊ ሱፍ ተኸዲኑ ኣብ ማእከል ነዊሕ ዕላል ወይ ምይይጥ ዘሎ ይመስል። ጸጥታን ብልሕን ተፈታዊን ኮይኑ ይስምዓካ።

ከም መራሒ ሃገር መጠን ኣብ መደረኡ ዓቢ ትኹረትን ቆራጽነትን የርኢ ዘሎ ዝመስል ሰብ፣ ኣከዳድናኡን መልክዑን ስምዒት ስልጣንን መሪሕነትን ዘንጸባርቕ ኮይኑ፡ ኣብ ሃገራዊ ጉዳያት ዘለዎ ተወፋይነትን ኣቓልቦን ዘመሓላልፍ እዩ።

ወታደራዊ ጫማ-ናይ ወታደራት ጫማ ካብ ናይ ካልኦት ሰባት ጫማ ዝተፈለየ እዩ፡፡ እዚ ጫማ ቦቲ እናተባህለ ዝፅዋዕ እንትኾን ብብሉፅ ጥንካርኡ ድማ ይፍለጥ፡፡

ኣብ ሰሜን ኢትዮጵያ ክልል ትግራይ ኣብ እግሪ እምባ ደብረ ዳሞ ዓብዪ ህዝቢ ይረአ ኣሎ። ብኣሽሓት ዝቑጸሩ ሰባት ተኣኪቦም፡ ኣመንቲ ባህላዊ ጻዕዳ ክዳን ተኸዲኖም እንትሳለሙ፣ እዚ ዓሚቝ መንፈሳውነትን ሃይማኖታዊ ስምዒትን ዕቤትን ናይቲ ቅዱስ ቦታ ዘንጸባርቕ እዩ።

ኣርክቴክቸርን ህንፃ ስራሕን፡- ናይ ሓንቲ ዓዲ ምዕባለ ብእትሰርሖም ናይ ዓበይቲ ስነ ህንፃታት ይግለፅ፡፡ ኣብ ኣዲስ ኣበባ ዝርከቡ ናይ ልምዓት ኮሪደራት ተጠቐስቲ እዮም፡፡

ተከትልቲ እምነት ክርስትና ስባት ፃዕዳ ንፀለኦም ገሮም ጥዋፎም ሒዞም እቅሽቲ ልብሶም ልቢሶም ታቦት ሒዞም እና ዘሩ እቲ ሕንፃ ብርሃን ኮይኑ ብዝሕ ዝብሉ ዓንድታት ኣልዎ።

ስቴፕለር ካብ ናይ ቢሮ ቀንዲ መሳርሕታት ሓደ እዩ፡፡ ስቲፕለር ኣብ ውሽጡ ብዘለዉ ስቴፕልስ ዝበሃሉ መጠረዚ ማራፍእ ምኽንያት ወረቐታት ክነጣብቕ የኽእለና፡፡

ኣብ ሓደ ብዝተፈላለዩ ስእልታትን ብናይ ኣኽሱም ቅርፂ ሓወልቲ ዝተመላክዐ ፍሉይ በ ቦታ ሓንቲ ዓለባ ዓዲ ዝተኸደነት ሰበይቲ ጠጠው ኢላ ትርአ ኣላ፡፡

ዝተፈላለዩ ናይ ፆም ፀብሕታት ዝሓዘ መኣዲ ቀሪቡ እኒአ፡፡ እዚ ምግቢ ንጥዕናና ካብ ስጋ ንላዕሊ ዝምረፅ ዓይነት ምግቢ እዩ፡፡ ንሕና ግን ዓይንና ኣብ ስጋ እዩ ዘትኹር፡፡

ኣብ ሓደ ከተማ ዝርከብ ህንጻን ኣብ ጥቓ እቲ ቀንዲ ኣፍደገ ዝተኣከበ ህዝቢን እዩ። ብየማንን ድሕሪትን ናይቲ ምስሊ፡ሓደ ዓቢ ብዙሕ ደርቢ ዘለዎ ህንጻ ይርአ፡መናድቑ ድማ ጻዕዳ ወይ ፍኹስ ዝበለ ሕብሪ ኣለዎ። ናይ ትዕግስቲ ስምዒትን ናይ ኣገልግሎት ድሌትን ይህብ።

ኣብዚ እታ ሳተላይት ንመጀመርያ ግዜ ኣብ ምድሪ ብበረድ ዝተሸፈነን ብርሃን ዘለዎን መልክዓ ምድሪ ርእያ። እታ ሳተላይት ኣብ ዙርያ ሰማይ ትዘውርን ንመሬት ትከታተል ትመስል። እዚ ዘገርም ኣረኣእያ ሓይሊ ቴክኖሎጅን ምንቅስቓስ ደቂ ሰባትን እዩ።

እዚ ናይ ደቂ ተባዕትዮ እንዳ ፀጉሪ እንትከውን ደቂ ተባዕትዮ ድማ ንመፀባቢ ይጥቀምሉ። እዞም ኣብኡ ዝሰርሑ ድማ ቡዙሕ እቶት ክረክቡ ይክእሉ እዮም።

ካብ ሽፉናት ምግብታትኣብዚ ተዘርዲሮ ዘለው ምምጋብ ብዘሁ ንጥዕና ተመካሪ ኣይኮነት ምክንያቱ ብዝተፈላለዩ ከሚካላት ተኣሊኮም ስለ ዝመፁ ንዝተፈላለዩ ሕማማት ከብፅሑ ይክእሉ እዮም።

ናይ ገጠር ወይ ድኻታት መንደር ዝነብር መልክዓ ምድሪ ዝገልጽ እዩ። ክልተ ባህላዊ ማሕቆን ኣብ ልዕሊ ኵምራ ኣእማን ክዓርፉ ይረኣዩ። ኣብ ድሕሪት ድማ ብሽክለታን ደው ኢሎም ይረኣዩ። እቲ ሓፈሻዊ ስምዒት ናይ ቅልልነትን ባህላዊ ኣነባብራን እዩ።

ክልተ ናይ ሃይማኖት ሰባት ኣብ ሓደ ቤተ ክርስቲያን ደው ኢሎም ይረኣዩ። ሓደ ባህላዊ ኣከዳድና ናይ ኦርቶዶክስ ተኸዲኑ ዓብየ መስቀል ሒዙ፤ እቲ ካልእ ድማ ናይ ውፉይነትን ትሕትናን ምልክት ርእሱ ዘምብርከኽ ይመስል። ናይ ክብርን መንፈሳውነትን ስምዒት የርእየና።

ውፅኢት ኢደ- ጥበብ ዝኾነ ስፈ እዚ ይመስል፡፡ ስፈ ብዝተፈላለዩ ዓይነት ሕብርታት ሃርን ላኻን ይስፈ/ ይስራሕ፡፡ ብቡና ዓይነት ሃሪ፣ ብቆፃል ሕብሪን ብግርምትን ዝደለኻዮ ዲዛይንን ይስራሕ፡፡

እዚ ኣርባዕተ መንእሰያት ደቂ ኣንስትዮ ኣብ ሓደ ክፍሊ ወይ ኣዳራሽ ክሰርሓ ዘርኢ እዩ። እተን ደቂ ኣንስትዮ ኣብ መንበር ኮፍ ኢለን ብኢደን ጡጥ ዝመስል ንብረት ናብ ፈትሊ ክቕይራ ይረኣያ። ትግሃትን ክእለትን! ባህላዊ ፍልጠት ንምምሃርን ንምትግባርን ድሌት የርኢ።

ኣብቲ ምስሊ ኣዝያ ዘመናዊት ዝኾነት ኣውቶቡስ ትርአ ኣላ፡፡ እዛ መኪና ብዙሕ ተሳፋሪ ናይ ምሓዝ ዓቕሚ ዘለዋ እንትትኮን ዋግኣ እውን ብኣንፃር ዘመናውነታን ዕብየታን እዩ፡፡

እዛ ናይ ወረቐት መቑረፂ መሳርሒ ካትር ትበሃል፡፡ ካተር ንወረቓቕቲ ብዝድለ መጠን ኣስተኻኺልካ ንምቑራፅ ተገልግል መሳርሒ እያ፡፡ እዚ መሳርሒ ኣብ ገዛይ እውን ክትህሉ ይደሊ እየ፡፡

ካብ ባህላዊ መስተታት እዚ እንረኦ ዘለና ካብ መዓር ዝዳሎ እንትከው ሜስ እውን ይበሃል። እዚ መስተ እዙይ ኣርኮላዊ ትሕዝቶ ዘለዎ ኮይኑ የስክር እዩ።

ኣብ ማእከል ከተማ ዝርከብ ዓቢይ ህንጻ ቤት ጽሕፈት ዘርኢ ኮይኑ ዝተፈላለዩ ትካላት ንግዲ ዝሓቖፈ እዩ። እቲ ህንጻ ኣብ ቅድሚኡ “ኣሕመድ ናይ ዕዳጋ ማእከል” ዝብል ጽሑፍ ተጻሒፉ ኣሎ። እዚ ድማ ጽቡቕን ንጡፍን ህይወት ከተማ ዘርኢ እዩ።

ኣትክልትን ኣሕምልትን፡- ኣትክልቲ፣ ኣሕምልቲን ፍራምረታትን ንጥዕና ወዲ ሰብ ብጣዕሚ ኣገደስቲ እዮም፡፡ ከም ካሮት፣ ቀይ ስርን ድንሽን ዝኣመሰሉ ኣብ ኣትክልትን ኣሕምልትን ይምደቡ፡፡

ኣንድ ለናቱ ዝብል ምስሊ ሃፀይ ቴድሮስ ዘለዎ ብኣቤ ጉበኛ ዝተፃሕፈ መፅሓፍ ይርአ ኣሎ፡፡ ሃፀይ ቴድሮስ ካብቶም ተቓለስቲ ፀረ ባዕዳዊ ወራር ሓደ እዮም፡፡ እዞም ንጉስ ስለ ሃገሮም እስካብ ህይወቶም ምሃብ ዝጨከኑ ብምዃኖም ኩልና ንፈትዎም፡፡

እቲ ህንጻ ብብዙሕ ንግዳዊ ምልክታት ዝተሰለመ ኮይኑ ንብዙሕ ንጥፈታት ከም መጻወቲ ቦታን መሸጢ መግብን መስተታትን ከም ዝውዕል ዘመልክት እዩ። ብርሃንን ጸልማትን ምትሕውዋስ ናይ ለይቲ ሃዋህው ወይ ምናልባት ርጉእን ህያውን ግዜ ከም ዝህሉ ክሕብር ይኽእል።

እቲ ዝቐረበ ምስሊ ጾታዊ ርክብ ዝምልከት ትሕዝቶ ስለዘለዎ፣ ነቲ ሕቶ ከሰላስሎ ኣይክእልን እየ። እዚ ከምዚ ኣገባብ ኣከዳድና ዘይባህልናን ክውገዝን ዘለዎ እዩ፡፡

ዝተፈላለዩ ቢታታት ዝተፈላለዩ ተክልታትን ሓመዳት ይርከቡዎም፡፡ ንአብነት አብ ፃዕዳ ሕብሪ ዘለዎ ድሕረ ባይታ ሓደ ሰብአይ እናተንቀሳቀሰ ይርከብ፡፡ ናይ መብራህቲ ፓሎታት እውን ይርከቡዎም፡፡

ሓንቲ ደራፊት ማይክረፎን ሒዛ እናደረፈት ብባህላዊን ዘመናዊን መሳርሒ ሙዚቃ ተዓጆባ ከም ኮበሮ፣ ክራር ፣ጭራ ወጣ፣ ቫዮሊን ሓንቲ ሰበይቲ ፈረንጂ ሒዛታ ኣላ ጭራወጣን ክራርን ድማ ሰብኡት ሒዞም ኣለዉ።

ቅድሚት ናይ ሓደ ናይ ፊልምን መዘናግዕን ንግዲ ዘርኢ እዩ። እቲ ቦታ ብፍኹስ ዝበለ ቀጠልያ ሕብሪ ዘለዎ መንደቕ ዝተኸበበ እዩ። ኣብ ቅድሚት"ዲጄ ሚሊ ፊልምታት ማእከ"ዝብል ጽሑፍ ዘለዎ ዓቢ ፖስተር ተራእዩ ኣሎ። ንጡፍ ናይ ከተማ ስራሕን መዘናግዕን ትርኢት ዝገልጽ እዩ።

ሓደ ሰብ ንበይኑ ኮፍ ዝብለሎም ጠረጴዛታት ኣብ ክፍሊ ተሰሪዖም እኔው፡፡ እዞም ጠረጴዛታት ተመሃሮ ብነፃነት ነናይ ባዕሎም ክሰርሑ ዘኽእል ደስ በሃሊ ቅርፂ ዘለዎም እዮም፡፡

እዛ ንሪኣ ዘለና ማሽን ብኤለክትሪክ ትሰርሕ ናይ ጭሕሚ መላፀዪት እያ፡፡ እዛ ማሽን ብልፅትን ተመራፂትን ትኾነሙ ምኽንያት ድማ ኣብ ገፅ ምንም ዓይነት መድመይቲ ዘይተስዕብ ምዃና እዩ፡፡

ብዝተፈላለየ ቅርፂ ዝተሰርሑ ናይ እዝኒ መጋየፅታት ኣለዉ፡፡ ደቂ ኣንስትዮ ነዚኦም ተመልኪተን እንተንኣሰ ሓደ ክገዝኣ ይግደዳ፡፡ ብዝተፈላለየ ዲዛይን ምስርሖም ምርጫ ዘስፍሕ እዩ፡፡

እዚ ኣብ ልዕሊ ኣንሶላ ዓራት ወይ ጨርቂ ዝተቐመጠ ስኒከር ዘርኢ እዩ። እቲ ጫማ ካብ በርገንዲ ሱድ ዝተሰርሐ እዩ። ኣብ ጎድኖም ንኣርማ ፑማ ዝውክል ጻዕዳ መስመር ኣለዎም። ምቾት፡ርጉእ ፋሽንን ጽሬትን ዝህብ ስምዒት ይህብ። እቲ ጫማ ሓድሽን ጽቡቕን ይመስል።

ናይ ኢትዮጵያ ወፃኢ ጉዳይ ሚኒስተር ኣርማ ይርአ ኣሎ፡፡ እዚ መስርያ ቤት ንኢትዮጵያ ምስ ካልእ ዓለም ዘራኽብ እዩ፡፡ ስለዝኾነ ብኡኡ ደረጃ ትኹረት ክወሃቦ ኣለዎ፡፡

ባንዴራ ናይ ሓንቲ ሃገር መግለፂ መንነት ኣብዚ ናይ ኢትዮጰያ ናይ አሜርካን ባንደራ ኣለዋ። ናይ ሃገርና ባንዴራ ቀይሕ፣ ብጫ፣ ቆፃል ሰማያዊ ኮኮብ ሕብሪ ዘለዋ ኮይና ናይ አሜርካ ደማ ቀይሕን ፃዕዳን ሰመያዊ ሕርብሪታት ኣለውወን።

ሓንቲ ቦቲ መኪና ትርአ ኣላ፡፡ ናይቲ ተሸኪማቶ ዘዛ ቦቲ ቅርፂ ከምዘምልክቶ እዛ መኪና ኣብ ፅርጊያ ስራሕ ማይ ትርብርብ ከምዝኾነ እዩ፡፡

ኣብዚ ኸተማ ብዙሓት መኻይን ይረኣያ ኣለዋ መብዛሕተኣን ፃዓዱ እየን ዝተወሰና ድማ ፅልም ዝበላ እንሄዋ ፡ ኣብቲ ጎደና ማእኸል ኣብ ጫፉ ጥራሕ ቖፅሊ ዘለዎ ተኽልታት እንሄ ።

እዚ መሳርሒ ክራንች ይበሃል፡፡ ኣካል ጉዱኣት ሰባት ንመደገፊ ዝጥቀሙሉ መሳርሒ እዩ፡፡ ገለ ሰባት እዚ ክረኽቡ ብዘይምኽኣሎም ብናይ በትሪ ድጋፍ እንትፅገሙ ንርኢ ኢና፡፡ ናይ ኣካል ጉድኣት መሕዘኒ ተጓንፎ እዩ፡፡

ናይ ቀይሕ መስቀል መኻይን ተሰሪዐን ኣለዎ፡፡ እዘን ቀይሕ ናይ መስቀል ምልክት ዝተገበረለን መኻይን ኣብ ገጠር ኮነ ኣብ ከተማ ሕሙማት ናብ ሕኽምና ብህፁፅ ኣብ ምብፃሕ ዘለወን ተራ ዓብዪ እዩ፡፡

እዚ ኣብ እስክሪን እትሪእዎ ዘለኩም ምስሊ ዝተፈላለዩ ናይ ፀጥታ ኣካላት ፖላዊስን ምልሻን ደቂ ተባዕትዮን ደቂ ኣንስትዮን ብሓደ ኣብ ዓብዪ ኣዳራሽ ኣኪባ ተኣኪቦም ኣለዉ።

ካብ ዓይነታት ተሽከርከርቲ እታ ነዳዲ ዘይዳዲ እትሽክርከር ብፈረስ ዝሽክር ጋሪ እንዳተባሀለት ትፅዋዕ ካብ ሓደ ቦታ ናብ ካሊእ ቦታ ዝተፈላለዩ ኣቁሑት ክተጉዓዕዘልና እትክእል እያ።

እቲ ኣብቲ ምስሊ ዝራኣየና ዘሎ እታ ጓል ኣነስተይቲ ናይቲ እዋን ዝገልፅ ፋሽን ወይ ከዓ ሓዱሽ ቅዲ ኣከዳድና ተኸዲና እንዳርኣየትን እንዳፋለጠትን ትርከብ፡፡

ግብርናን ሕርሻን- ግብርናን ሕርሻን ናይ ሓደ ሃግር ወይ ውን ህዝቢ ናይ ኢኮኖሚ ዓንዲ ሑቐ እዩ፡፡ እዚ ዓውዲ ኽዝምን ዝግበኦ ዋና ክፍሊ እዩ፡፡

ኣብ መሰክተቲ ሓዊ ዘለዎ ንእሽተያት መጥበስቲ ወሰን ወሰና ቀይሕ ማእከላ ድማ ፃዕዳ ሕብሪ ዘለዎን ፀብሒ ዝሓዘት እትትከውን እታ ሓንቲ እወን ቀይሕ ፀቢሒ ይዘን ይርኣያ ኣለዋ ።

ካብ እምን ካብ ሓፂን ካብ ኦምን ክስራሕ ዝክእል መስቀል ቅርፂ ዘለዎም እንትከውኑ እዞም ኣብ ምስሊ እንሪኦም ዘለና ካብ ሸንሾሮማ እምኒ ዝቀረፁ መስቀላት እዮም።

ዘመናውን ውቁብን ደጋዊ ትርኢት ዘርኢ እዩ። እቲ ገዛ ሓደ ደብሪ ኮይኑ ብግራጭ ስርሓት ሸኽላ ዝተሰርሐ ናሕስን ፍኹስ ዝበለ ሕብሪ ዘለዎ መንደቕን ዝተሰለመ እዩ። ካብቲ መረባ ወጻኢ ውን መዕረፊ መካይን ክርአ ይከኣል። ናይ ሰላምን ምቾትን የመልክት።

እዚ ኣብ ቅድሚት ናይ ሓደ ብረት መዋቕር ዝተቐመጠ ጽኑዕን ጽቡቕ ጌሩ ዝተሰርሐን ዓራት ዕንጨይቲ ዘርኢ እዩ። ጽቡቕ ጌሩ ዝተሰርሐን ብድሙቕ ሕብሪ ዝተቐብአን ይመስል። ተስፋን ጽባቐ ስራሕን ዘርኢ ብጥንቃቐ ዝተሰርሐ ስራሕ እዩ።

እዚ ኣብ ኣኽሱም ሓወልቲ ግቢ ኣብ ዘሎ ሙዝየም ዝርአ ትዕይንት እዩ፡፡ እቲ ኣዳራሽ ሰፊሕ እዩ ኣብኡ ውሽጢ ዝርአ ነገር ግን ዳርጋ የለን፡፡

እዚ ተማሃሮ ኣብ ሓደ ክፍሊ ከምዘለዉ ዘርኢ እዩ። እቶም ህጻናት ሰማያዊ ማልያን ቀይሕ ቬስትን ዝሓዘ ዩኒፎርም ተኸዲኖም ኣለዉ። ብዙሓት ካብቶም ተማሃሮ ንሓደ መምሃሪ ሕቶ ንምምላስ ኣእዳዎም ኣልዒሎም ኣለው። እቲ ተወፋይነትን ተሳትፎን ይስምዓኒ። ተምሃሮ ዘለዎም ኒሕን ኒሕን ትምህርቲ ዘርኢ እዩ።

እዚኣ ናይ ኤቲኤም ማሽን ኮይና አብ ልዕሊአ ድማ አሽንኳይ ብቀትሪ ብለይቲ ውን ገንዘብ ይለአክ እዩ ዝብል ፅሑፍ አሎ። እዚ ፅሑፍ ቴክኖሎጂ አበይ ከም ዝበፅሐ ዝገልፅ እዩ።

እዚ ከባቢ እዚ ኣብ በሪ ኣክሱም ዩኒቨርስቲ ኮይኑ እዚካበ ዝጅመር ኣብ 2012 ዓ.ም እንትከውን ክሳበ 2018 ዓ.ም ዘይተወደኣ ካብ ዓመት ናብ ዓመት ይሰግር ኣሎ።

ኣብ በሪ ሓደ ገዛ ናይ መስተ ካሳን ካሳታት ዝፀዓነት ማፂንዱራ ባጃድን ይርአዩ ኣለዉ፡፡ እዚ ገዛ መስተ ዘከፋፍል ትካል እዩ ዝመስል፡፡

ብዝኾነ ምኽንያት ኣብ ከይዲ ምፍራስ ዝርከብ ጥንታዊ ገዛ እኒሀ፡፡ ጥንታዊ ገዛታት ናይ ወለዲ ናይ ኪነ ጥበብ፣ ልምዲ ዝሓዙ ታሪካት ስለዝኾኑ ከይፈርሱ ምፅጋን የድሊ፡፡

ኣብዚ ደረቕ መሬት ኣብቲ ድሙቕ ብርሃን ጸሓይ ንእሽቶ ተኽሊ ይራኣያ። እቲ ተኽሊ ቀጠልያ ቆጽሊ ኣለዎ፣ ቆጽሉ ዓበይትን ጸቢብን እዩ። እዚ ኣብ ደረቕ መሬት ስቕ ኢሉ ዘሎ ቀጠልያ ተኽሊ፡ ቆጽሉ ኣብ ብርሃን ጸሓይ ህያው ኮይኑ ይረአ።

ምንም ዓይነት ቖጥቛጥ ወይ ቕፅሊ ዝበሃል ነገር የብሉን ፍራሳት ገዛውቲ ዝመስል ግን እንሄሉ ። ስለዚ ሎሚ እዩ ባዲሙ እምበር ቐደምስ ሰብ ይነብሮ ይኽውን 'ዩ ።

ካብ ዓይነታት ፅሕፈት መሳርሒ ዝኾኑ ኣብነታት ንምጥቃስ፣ ቢሮ፣ እርሳስ፣ መቐስን ማስመርያን ይጥቀሱ፡፡ እዚኦም ፁሑፍ ንምፅሓፍን ዝተፈላለዩ ናይ ስእሊ ስራሕቲ ንምስራሕ እንጥቀመሎም ናይ ፅሕፈት መሳርሒ ኣቑሑት እዮም፡፡

እዚ ከባቢ እዚ ኣብ ታሪካውዊትን ጥንታዊትን ከተማ ኣክሱም ዝርከብ ኣብ ኣብራሃ ወኣፅበሃ ትምህርቲ ቤት ዝርከብ ቢሮ እንትከውን ቢሮ ቱሪዝምን እንዳተባሃለ የፅዋዕ።

ክልተ ገዛ ውሽጢ እትው ኢሉ ግን ድማ ፅልምት ዝበለ ኾይኑ አብ ቕድሚቱ ናይ ሰራሚክ ልጣፍ ዘለዎ መኻበቢ ዝፈረሰ ኣሎ ፡ ኣብ ፀፍፀፍ ኣፍ ደገ ብሓሳብ ተዋሒጦም ከፍ ዝበሉ ወላዲ እንሄዉ ።

ኣብ ዓለም ብዙሓት ዓይነታት ሃይማኖት ኣለው ካብቶም ዓይነታት ሃይማኖት ድማ ናይ ተከተልቲ እሰልምና ኮይኑ እዚ እንሪኦ ዘለና ሰብ ናብ መሰጊድ እንዳከደ እዩ ዘሎ።

እቲ ኣብቲ ምስሊ ዝራኣየና ዘሎ ብናይ እምነት ክርስትና ኦርቶዶክስ ተዋህዶ ስርዓትን ዶጉማን መሰረት እቲ ሓውና ነፀላ በቲ ስርዓቱ ገይሩ ዳዊት እንዳደገመ ይርከብ፡፡

ኣብዚ ስእሊ ክልተ መጻምድቲ ኣብ ጽርግያ ይጓዓዙ ኣለዉ። እቲ ሓደ ጸሊም ክኸውን ከሎ፡ እቲ ካልኣይ ድማ ጻዕዳን ጸሊምን ዝተሓዋወሰ እዩ። ኣብ ድሕሪት ድማ ኣኽራንን ሓድሽ መሬትን ዘለዎ ተፈጥሮኣዊ መልክዓ ምድሪ ይርአ።

ልኡኽ መንግስቲ ኣሜሪካ ማይክ ሓመር ምስ በዓል መዚ ግዚያዊ መንግስቲ ትግራይ ጀነራል ፃድቃን ተራኺቦም ኣብ ምፍፃም ውዕሊ ፕሪቶ ከምዝተዛረቡ ዘርኢ ናይ ድምፂ ወያነ ዜና፡፡

ሕጊ ኣኽበርቲ ዝባሃሉ ናይ ሓንቲ ሃገር ወይ ከዓ ክልል ሕብረተሰብ ብሰላም ክወፅእን ክኣቱን ልዕልነት ሕጊ ዘኽብሩ ሰባት እንትኾኑ ንኣብነት ንምጥቃስ ፖሊስ እቲ ዋና እዩ፡፡

ሰባት ኣብ ቅድሚ ሓደ ዓብይ ናይ እምነት ቤተክርስትያና ተኣኪቦም ክብረ በዓል/ጽምብል ብናይ ትግራይ ባንዴራ ጨርቂ ዝመልከዐን እንተኽብሩ ይረአ። ነቲ ሕብራዊ ፅባቐን ዕዙዝን መንፈሳዊነትን ሃዋህው የርኢ።

ዲኮር ንመፀባበቂን መመልክዕን ውራያት ብዝተፈላለዩ መብራህትን መመላክዕን ዝወቀበ ንመርዓን ክርስትናን ዓመት ቆልዓን ዝግበር እንትከውን ኣዚዩ ምልኩዕን ፅቡቅን ደስ ባሃላይን እዩ።

አዞም ተማሃሩ ኮይኖም ይንፈርሚ ወይ ዲብዛ ተከዲኖም አብ ሓደ እክብ ኢሎም ደፊተር አብ ማእከሎም ገይሮም እንትራዳድኡ ፊሉጣት ናይ ቃላ ሚኖ ተማሃሩ እዮም።

እዚ ንሪኦ ዘለና ኣብ ምስሊ ጎየይቲ ኣብ በረካ ልምንዶም እናካይዱ ዓቀብን ቁልቁልን ሜዳ ዝኮነ ንሪኢ ኣለና። ዝተፈላለየ ዓይነት ክዳን ኣዉን ጌሮም ኣለዉ ።

እዚአን ወይዘሮ ሳህለወርቅ ዘውዴ ይበሃላ፡፡ ኣብ ሕሉፍ ዘመን ናይ ኢትዮጵያ ርእሰ ብሄር ኮይነን ሰሪሐን እየን፡፡ እዘን መራሒት ኢትዮጵያ ኣብ ፈተና ኣብ ዝኣተወትሉ ዘመን ዝተሾማ እየን፡፡

መስተታት፡- ዓይነታት መስተታት ኣልካላውን ልስሉሳትን ተባሂሎም ኣብ ክልተ ይምቀሉ፡፡ ካብቶም ኣልኮላዊ መስተታት ዝባሃሉ ሜታ ቢራ፣ ሐረር ቢራ፣ ቅ/ጊዎርግስ ቢራን ዳሽን ቢራን፡፡

ቀያሕ ጎል ኣንስትየቲ ፅረግያ ዝብለሃል ቁኖ ምስ ሳርዴታ ተቆኒና ዘዊደሮ ዘው ኣቢላ ውሃ ሰማያዊ ከናትራ ገይራ ብፀሊም ሕብሪ ፅሑፍ ኣለዎ።

እዚ ኣብ ናይ ደገ ሜዳ ጸወታ ኩዕሶ ሰኪዔት ክካየድ ከሎ ዘርኢ እዩ። ኣብ ቀዳማይ ደርቢ ዝተፈላለየ ሕብሪ ዝተኸድኑ ተጻወትቲ ይንቀሳቐሱ ኣለዉ፤ ገሊኦም ጻዕዳ ተኸዲኖም፡ ገሊኦም ድማ ብጫ ተኸዲኖም ኣለዉ።

እዚ ድጅታል ፎቶን ቐረፃን ማእኽል እዩ። ታፔሉኡ ንምባብ ጉሉህ ዝኾነ ምድርቤቱ ፀሊም ኮይኑ እቲ ፅሑፍ ድማ ብ ብጫ ቐለም ዝተፃሕፈ እዩ ።

ዝተፈላለየ ዲዛይ ብፍላይ ናይ ኢንግሊዝኛ ፊደል ዝተቐረፀሎም ናይ መሳቕል ማዕተብ ንርኢ ኣለና፡፡ እዚኣቶም ኣብ ኣኽሱም ከባቢ ኣደባባይ ሓወልቲ ዝሽየጡ እዮም፡፡

ማዕፆ መስኮትን ገመድ ናይ ኤለትርክ ፍራስ ገዛ እመስልን ሞተሳክልን ሳይክልን ድማ ኣብ ቅድይምኡ ይርኣዩ ኣለው ።እዙ እትርእይዎ ዘለኩም እንዳምንታይ ወይ እንታይ እንየባህለ ይፍለጥ።

አብ ትግራይ ካብ ዝርከቡ መሕብሕቢ ግንባር ቀደም ዝኮነ ፍሬመናጦስ ትካል አዩ። እዚ እንምልክቶ ዘለና ድማ ብሓገዝ ቢሮ ጥዕና ትግራይ ዝተወሃበት አብላስ ኢና ንሪኢ ዘለና ።

እቲ ኣብቲ ምስሊ ዝራኣየና ዘሎ ካብቶም ናይ ወዲ ሰብ መሰረታዊ ድልየታት ሓደ ምግቢ እዩ፡፡ ምግቢ ሓይሊ ይህብ፣ ጉልበት ይህብን ጥዕና ዘለዎ ሰብ ንኽኾን ይገብርን፡፡ ከም ዳቦ ብኣትክልቲ ድማ ይጥቀሱ፡፡

ብሮዝ ቀለም ዝምዓረገ ዝወቀበ ዝተሰቀሉ ዕንባታትን ከፍ መበሊ ሶፋ እውን ሕብሩ ሮዝ ቀለም እዩ። እቱይ ዕንበባ መቀመጢ እውን ሮዝ ሕብሪ እዩተ

እዚ መኸትከቲ መሳርሒ ኣብ ሆቴላት ዝርከብ እዩ፡፡ በዚ ኣቢሎም ምግቢ ዝኽሽኑ ሰባት ንኣዕፅምቲ ይኽትክቱ፡፡ እዚ መኸትከቲ ካብ ዘይምርት ብረት ዝስራሕ እዩ፡፡

ባህላዊ ናይ ሓበሻ ኽዳን ተኸዲና እንዳሳዕሰዓት እያ ዘላ እቲ ቑኖኣ ዓሳ ወይ ድማ ትቕደም እዩ ዝበሃል ኣብ ፀጉራን፣ እዝናን ክሳዳን ናይ ብሪ መጋየፂታት ገይራ ኣላ ።

እዚ ህንፃ ኣብ ኣክሱም ክባቢ ጤና ጣብያ ዝርክብ ኮይኑ ናይ ግለ ስብ ህንፃ እዩ ሕዚ ህንፀቱ እናወደአ እዩ ምስ ተወደአ ናት ዓዲ ንግድን ካልኦትን አግልግሎት ይህብ ።

ኣብ ዓሚቕ ሸሓነ ዝተቖለለ ጥብሲ ምስ ቁራሳት እንጀራ ቀሪቡ ኣሎ፡፡ ስጋ ኣብዝኸበረሉ ሎሚ ዘመን ኣብ ሓደ መኣዲ ክንድዚ ዝኣክል ናይ ስጋ ቁልል ምርኣይ መገረሚ እዩ፡፡

ኣብዚ ስእሊ ብዙሓት ሰባት ኣብ ሓደ ዓቢ ኣደባባይ ተኣኪቦም፡ ከም ንሃይማኖታዊ ኣገልግሎት ወይ ጽምብል ይረኣዩ። መብዛሕትኦም ሰባት ጻዕዳን ጸሊምን ዕምባባታት ዝለበሱ ኮይኖም፡ ጽቡቕ መእተዊ ኣለዎም። ኣብ ታቦት ዘለዉ ቅዱሳን ብሕብራዊ መሸፈኒታት ተሸፊኖም ይረኣዩ።

ኣብዚ ናይ ጐማ በርሚል ይርአዩ ኣለዉ፡፡ እቲ ሓደ ሓሙሽተ ጀሪካን እቲ ካልእ ድማ ኣርባዕተ ጀሪካን ዝሕዝ እዩ፡፡ እዚ ንብረት ወዲቑ ዘይስበር ብምዃኑ ተመራፂ እዩ፡፡

ኣብዚ ምስሊ እንርእዮ ዘለና ናይ ክልተ ሃገራት መራሕቲ ብሓደ ኮይኖም ዝህብዎ ዘለው መግለፂ እዮም። ንሶም ናይ ኢትዮጵያ ጠቅላይ ሚኒስተር ደ/ር ኣብይ አሕመድ ምስ ናይ ፈረንሳይ ፕሬዝዳንት ኮይኖም እዮም።

ሓደ ሰብኣይ ኣብ ዝተሓዋወሰ መድረኽ ክኸይድ ይረአ። ጸሊም ሕብሪ ዘለዎክዳን/ሱፍ ተኸዲኑ፤ ብድሕሪኡ ካልእ ሰብኣይ ኣብ መድረኽ ይኸይድ ኣሎ። ተዓዘብቲ ኣብ ጎኑ ኮፍ ኢሎም ይረኣዩ። ኣብ መድረኽ ምንቅስቓስ ፋሽን፤ ሰባት ሓድሽ ክዳን ተኸዲኖም ክምለሱ ይረኣዩ።

ሰለስተ ደቂ ኣንስትዮ ኣብ ቅድሚ ድሙቕ ብጫ ህንጻ ደው ኢለን ኣለዋ። እዚ ህንጻ ሓደ ክፉት ኣፍደገን ሓደ ዕጹው ኣፍደገን ኣለዎ። እታ ብጸጋም ዘላ ሰበይቲ ብጫ ክዳን ተኸዲና ኣብ ጽርግያ ኮፍ ኢላ ኣላ። እዚ ንራእይ ሓጎስን ምትእስሳርን ዝውክል እዩ።

እዚ ንሪኦ ዘለና ኣብ ምስሊ ታሪካዊ ዝኮነ ዋሻ ኮይኑ ጥንታዊ ድርጅኦ ዝሓለወ ማዕፆ ዝልዎ ዉቁር እምኒ ወይ ዝትፈልፈለ ኩሒ ኢና ንርኢ ዝልና ።

ናይ ማንችስተር ዩናይትድ ዝበሃል ጋንታ ኩዕሶ እግሪ ኣሰልጣኒ ዝኾኑ ሩብን ኣሞሪም ብዛዕባ ምስ አርሰናል ዝገብርዎ ፀወታ መግለፂ እንትህቡ ዘርኢ ምስሊ እዩ::

ሓደ ሰብኣይ ፈስቲቫል ናይ እስልምና ተረኺቡ ናይ ክብርን ሓላፍነትን ስምዒት ኣብ ገጹ ይንጸባረቕ። ብሓጺን ዝተሰርሐ ሓጹርን ብድሕሪኡ ዘሎ ህዝብን ነቲ ፍናንን ኣገዳስነትን ናይቲ ፍጻመ ዘርኢ እዩ። እዚ ትርኢት ሓድነትን ምክብባርን ባህልን ሃይማኖትን ዘንጸባርቕ እዩ።

ብናይ ራያ ባህሊ ዝማዕረጉ መናእሰይ ኣብትርቶም እንዳወጣወጡ ሆ ይብሉ ኣለዉ፡፡ እዚ ባህሊ ኣከዳድናን ሆታን ኣዝዩ ደስ ዝብል መግለፂ መንነትና እዩ፡፡

ኣብ ሱፐርማርኬት ዝሽየጡ ኣቕሑ ሓደ ናይ ፀጉሪ ቅብኣት ሓደ ተጠቃሲ እዩ፡፡ ናይ ደቂ ኣንስትዮ ፀጉሪ ካብ ዘንውሑን ፎሮፎር ካብ ዘጥፉኡን ዓይነት ቅብኣት እዩ፡፡

ካብ ክርስትያን ኦርቶዶክሰ ተዋህዶ ናይ ምዕራብ ሃገረ ስብከት መራሒ ኣባል መበረሰላማ ዝኮና ኣቦና ኣባ ናትናኤል ይበሃሉ። እዞምኣቦ እዚ ኣብ ማሕበረሰቦም ንምቅያር ብዙሕ ይፅዕሩ።

እዛ ኑኣሚን ግርማ ትበሃል ትውልደ ኢትዮጵያዊት ተፃወቲት ኩዕሾ እንሪ ናይ ዝውውር ክብረ ወሰን ብምስባር ናብ ቸልሲ ክለብ ክትፅምበር ከምዝተስማዕምዐት እቲ ንሪኦ ዘለና ፅሑፍ ይሕብር፡፡ በዚ ነገር ሓጐስ ዝስምዖ ሰብ ብዙሕ እዩ፡፡

አብ ዓለምና ካብ ዝርከቡ ኤሌተሪኒክሳት ሓደ ሞባይል ኮይኑ ሞባይል አብ ወድስብ ዓብይ ጥቅሚ ዘለዎ ኮይኑ አብ ዓለምና መብዛሕቲኡ ህዝቢ ተጠቃሚ ሞባይል እዩ።

ካብተን ዓበይቲ ከተማታት ኢትዮጵያ ሓንቲ ዝኾነት ምስሊ ከተማ ኣዲስ ኣበባ እዩ፡፡ ዝተፈላለዩ ሰባት ዝተፈላለየ ዓይነት ተሽከርከርቲ ተጠቂሞም ክንቀሳቀሱ ከለው ንምልከት ኣለና፡፡

ኣብ ክልል ትግራይ ካብ ዝርከቡ ቡዙሓት ናይ ዃዕቲ ኣርኬኤሎጅያዊ ምርምርን ዝተረኸቡ ናይ ታሪክ ቅርስታትን ሓድግታትን እዚ ኣብ ኣክሱም ከተማ ዝርከብ ሓደ እዩ፡፡

ኣብ ግንዱ እናሃለወ ዝተበላሸወ ኮሚደረ እኒሀ፡፡ ንተኽሊ ኮሚደረ መሖሞድያ እንተወቂዑዎ ከምዚ ኢሉ እዩ ዝበላሾ፡፡ መሖሞዲያ ከምዚ ዘበላሹ ናይ ኣየር ምምራዝ ኮይኑ መፍትሒኡ ግን ኣይፍለጥን፡፡

ልስሉስ መስተ ከም ሚሪንዳ፣ ኮካ፣ ሰበንኣብን ካልኦትን ንወዲ ሰብ ጠቀምቲ መስተ ዝኮኑ ካብ ዝተፈላለዩ ፍራምረ ዝተሰርሑ ኣብ ስፖርማርኬትን ድኳናትን ድማ ይርከብ።

መቆጫን መውቀጥን ይርአዩ ኣለዉ፡፡ እቲ ናይ ላዕሊ መውቀጢ ሓፂን እዩ፡፡ ከምዚ ዓይነት መውቀጢ ኣብ ሕድ ሕድ ገዛ እዩ ዝርከብ፡፡ ምኽንያቱም ቅመም ወይ ቡን ዘይወቅጥ ገዛ ኣይህሉን፡፡

ኣርማ፡- ኣርማ ናይ ስራሕ ቦታ ወይ ድርጅት ኣድለይቲ ዝባሃሉ ምልካታዊ ቋንቋን ዘማልአ እዩ፡፡ ንኣብነት እዚ ናይ መቐለ ዩኒቨርስቲ ሎጎ ወይ ኣርማ እዩ፡፡

ናይ ደቂ ኣንስትዮ ኩዕሶ እግሪ ትኹረት ክወሃቦ ከምዝግባእ ኣብ ዝገልፅ ናይ ቴለቪዥን ትግራይ ዜና ምስሊ ስቴደም ትግራይ ንተመልከትቲ ቀሪቡ ይርአ ኣሎ፡፡

ብዙሓት ሰባትን ብመስርዕ ይከዱ ኣለው ካብኣቶም ድማ መብዛሕቲኦም ፃዕዳ ክዳን ተከዲኖምን ፀሊምን ፃዕዳን ሕብሪ ዘለዎ በትሪ ሒዞም ኣለው። እዙይ ባህሊ እንታይ ይብሃል?

ኣምባሳደር ፓርክ ዝብል ታፔላ ዝተገበረሉ ቦታ ይርአ ኣሎ፡፡ እዚ ፓርክ ሰሓቢ ልምላመ ዝወነነ እዩ፡፡ ምዝንጋዕ እንተኾይኑ ኣብ ከምዚ ዝኣምሰለ ቦታ እዩ ምዝንጋዕ፡፡

እዛ መኪና ዘመናዊት ሓራሲት መኪና ኮይና ናይ ወዲ ሰብ ግዜን ጉልበትን ብጣዕሚ ቆጣቢት እያ። ብመኪና ዝተሓረሰ መሬት ልስሉስን ንምዝራእ ምችውን እዩ ።

ሓደ ሰብኣይ ኣብ ትሕቲ ነፍሲ ወከፍ ኣርማ ዝተፈላለየ ወተሃደራዊ ውህደት ይረአ። ንዓይነት ዝመስል ቀጠልያ ልብሲ ይኽደን፡ ዝተፈላለየ ወርቃዊ ኣካላቱ ብዝተፈላለየ ዓይነት ኮኾብ ዝተመልአ እዩ። እዚ ድማ ናይ ወተሃደራዊ ስርዓትን ምሕደራን ስምዒት ዘመሓላልፍ እዩ።

ፍልይቲ ናይ ኤለክትሪክ ብሽክሌት ትርአ ኣላ፡፡ እዛ ብሽክሌታ ብኣንፃር ምቕሉል ኣሰራርሓኣ ዋጋኣ ቀሊል እዩ ዝመስል፡፡ እዛ ብሽክሌታ ኣብ ሃገርና እንተኣትያ ክዕድጋ እየ፡፡

ኣብ ኢ/ያ ካብ ዝርከቡ ታሪካውን ሃይማኖታውን ናይ ቅርሲ ቦታታት ሓደ ናይ ላሊበላ ውቅር ኣብያተ ክርስትያናት እዩ፡፡ እዚ ቦታ ብንጉስ ላሊበላ ካብ ከውሒ ተፈልፊሉ ዝተሰርሐ እዩ፡፡

ኣብ ሰፊሕ ፅርግያ ሓንቲ ነዳዲ ዝፀዓነት ዓባይ መኪናን ሓንቲ ድማ ምኒባስ መኪናን ጠጠው ኢለን ኣለዋ፡ ሓደ ሳይክል ዝሓዘ ሰብ 'ውን ቐቕድሚኣን እንሄ ናይ ትራፊክ መብራህቲ ዝፅበዩ'ዮም ዝመስሉ ዘለዉ ።

ሓምለዋይ ደስ ዝብልን ነዋሕቲ ተክልታት ዘለዎን ብዙሕ ህንፃታት ጎቦታትን እውን ንርኢ ኣለና። እቶም ህንፃታት መብዛሕቲኦም ድማ ፃዕዳ ቀለም ዝተቀለሙ እዮም።

እስክርፒቶ ካብ ብርጭቆን ቀለምን ዝተሰረሓ ኮይኑ፣ ንዝተፈላለዩ ፅሕፈታት ንመፅሓፊ ዝጠቅም እንትከውን፣ ንኣብነት ንናይ መስራቤት ሰራሕተኛታትን ንተማሃሮ መምሃሪ ንመምህር መእረምን ንካልኦትን ግልጋሎት ድማ ይጠቀመና።

ክልተ ደቂ ተባዕትዮን ክልተ ደቂ ኣንስትዮን ብሓጎስ ብሓባር ደው ኢሎም ኣለዉ። እተን ደቂ ኣንስትዮ ባህላዊ ናይ ኢትዮጵያ ጻዕዳን ክዳን ተከዲነን፡እቶም ደቂ ተባዕትዮ ድማ ተስፋ ዝህብ ክዳን ተኸዲኖም ኣለው። ሓጎስ ዕርክነትን ዘመናዊነትን ዘንጸባርቕ ፍሩይን ንጡፍን ስምዒት እዩ።

ወግዓዊ ኣኼባ ወይ ጋዜጣዊ መግለጺ የርኢ። ሰለስተ ሰብኡት ኣብ መንበር ኮፍ ኢሎም ይረኣዩ። ኣብ ቅድሚኦም ማይክሮፎንን ካልእ ነገራትን ኣሎ። እዚ ድማ እቲ ኣኼባ ምስ ትግራይ ዝተኣሳሰረ ምዃኑ ዘመልክት እዩ።

ካብ እምነት ኦርቶዶክስ ተዋህዶ ካብ ብሪ ዝተሰረሐ መስቀል ናይ ማርያም ስእሊ ዘለዋ ኣቦናትና ካሕያት ሒዞም ዝሰራሕክምዎ ሓጥያት ይደምሰስ ኢሎም የሳልሙሉ ።

ሓደሽቲ ምልኩዓት ወናብር ምስ ጠረጴዝኦም ይርአዩ ኣለዉ፡፡ እዞም ናውቲ ወይ ካብታ መኪና ዝወረዱ ወይ ናብታ መኪና ክፀዓኑ ዝተዳለዉ እዮም ዝመስሉ፡፡

ካብ ናይ ገዛ እንሳሳት እዛቀ እነረኣ ዘለና ላሕሚ ወይ ከኣ ስታላ ትበሃል ኮይና ብኣገባቡ ምግቢ እንተቅሪብና ብዙሕ ፀባ ክትበና ትክእል እያ።

እዚ ቦታ አብ ቆላ ከባቢ ኮይኑ ናይ ገጠር ገዛን ግመልን አለዉ፡፡ ብሓደ ጫፍ እውን ፃዕዳ መኪና ትረአ ዘላ ኮይና አብቲ ከባቢ ብርክት ዝበለ ጭዕንዶግ ዝመስል ተክሊ አሎ፡፡

ኣብ ሓደ ኣዳራሽ ደቂ ኣንስትዮን ደቂ ተባዕትዮን ዝርከብዎም ሰባት ተቐሚጦም ዝኾነ ፕሮግራም ይከታተሉ ኣለዉ፡፡ ሓደ ሰብ ኣብ ፊት ንፊቶም ጠጠው ኢሉ መግለፂ ይህብ ኣሎ፡፡

እዚ ዘመናዊ ህንፃ ኮይኖ እቲ ታሕተዋይ ዝተወደአ እንትከውን ባንከ ልምዓት ኢትዮጵያ ዝተከረየ እንትከውን ፋና መንአሰይ ዝብል አብ ከተማ አክሱም ዝረከብ እዚ ህንፃ ደሰ ይብል።

ኣብ ሃገርና ኢትዮጵያ ካብ ዝርከባ ናይ ከተማ ዘመነዎት መጓዓዝያታት ኣብ ኣዲስ ኣበባ ካብ ዝርከባ ብ ኣኤለክትሪክ ካብዝሰርሓ ባቡር ህዝቢ እናተሰቀልን እናወርደ ዘር ኢ ምስሊ እዩ::

እዚ ምስሊ ኣብ ዓቢ ጸሊም ኣብ ፃሕሊ ዝርከብ ፈሳሲን ድሙቕን ዘርኢ እዩ። ናይ ኢትዮጵያ ናይ ጎደና ምግቢ ወይ ባህላዊ ምቁር ምግቢ ክኸውን ይኽእል እዩ። ውዑይን ምቹውን መመገቢ ቦታ ዝበሃል ጥዑም ምቁር ምግቢ ዘርኢ እዩ።

እዛ ጃልባ ኣብ ባሕሪ ዘይሕጋዊ ስደተኛታት ሒዛ ካብ ዝተፈላለዩ ዓድታት ዝመፁ ሰባት ካብ ዓቅሚ ንላዕሊ ፅዒና እንዳጠለቀት እንዳተጋላቱዑን ዘርኢ ምስሊ እዩ።

እዚ አብ መብዛሕትኡ ከባቢ መንደር፣ ቤት ትምህርቲ፣ መናአሰይ መናፈሻ ፣ ስታዴም ወዘተ ዝመሳሰሉ ቦታታት መንአሰይ፣ ወጣትን ቆልዑትን ዝፃወትሉ ካብ ዓይነታት ስፖርት ሐደ ቨሊቦል እዩ።

ኣብዚ ስእሊ ብዙሓት ማንጎታት ተቐሚጦም ይራኣዩ ኣለዉ። እቶም ፍረታት ጽቡቕ ቀይሕን ብጫን ቀጠልያን ሕብሪ ዘለዎም ኮይኖም፡ ብተፈጥሮኦም ከም ዝበሰሉ የመልክት። እቶም ፍረታት ወይ ፍሩያት ዝበሰሉ እዮም።

ካብቶም መሰረታዊ አጋልግሎታትን ናይ ሓንቲ ከተማ ዝባሃሉ ሓደ ቤት ት/ቲ እዩ፡፡ ኣብ ቤት ት/ቲ ፍልጠት ይሽመት፡፡ ብቑዓትን ጠንካራታትን ዜጋታት ይፈርዩ፡፡

ኣብዚ ህንጻ ቤት ትምህርትን ብጫ ክዳን ዝተኸድኑ ህጻናትን ኣብ መሬት ክጻወቱ ይረኣዩ። ሰማይ ብውቁብ ጻዕዳ ደበና ጽቡቕ እዩ ዘሎ። እዚ ድማ ናይ ሓጎስን ቁልዕነትን ተስፋን መዓልቲ ዘርኢ እዩ።

እዚ አብ እስክሪን እንምልከቶ ዘለና ምስሊ ካብቶም ደቂ አንስትዮ አሕዋትና ንመለስለሲ ከንፈርን ደስ በሃሊ ሰሓቢ ንክህልዎ ዝጠቅም ችብስቲክ ይብሃል:: አብ ዝተፈላለዩ ኮስሞቲክስ ክንረክቦ ንክእል ኢና::

ካብ ቀያሕ ዝሕብራ ላሕሚ ናብ መሕለቢ ፀባ ወይ ከዓ ጓጉድ ኮፍ ኢላ ነፀላ ዝገበረት ሰበይቲ ፀባ ትሓልብ ኣላ፡፡ ኣብ ጎና ከዓ ምራኽኣላ፡፡

መመላክዕን መፃበቅንት ዝተፈላለዩ ናይ ገፅ፣ ናይ ፀጉሪ ናይ ቆርበት፣ ኣብ እንዳ መፃባበቂ ክሽየጡ ተዳልዮም ኣለው። ካብ ዕረ ዝተሰርሑ ባዝሊናት ንቆርበት ከይደርቅ ይጠቅም።

እዚ ሓድሽ ቅዲ ጸጉሪ ርእሲ ዘርኢ እዩ። ቅድሚት ርእሲ ብጽፉፍ ዝተሰርሐ ኮይኑ ድሕሪት ርእሲ ብነዊሕን ጸሊምን ማዕበልን ጸጉሪ ተሰሊሙ ኣሎ። እዚ ድማ ዘመናዊ፡ ቅዲ ዘለዎን ውቁብን ክዳን ኮይኑ ርእሰ ተኣማንነት ዘንጸባርቕ ይመስል።

ናይ ጐሓፍ መጠራቐሚ ከንእታት ይርአዩ ኣለዉ፡፡ እዞም ገንእታት ናይ ደረቕ ጐሓፍ መጠራቐሚ እዮም፡፡ ስርሓቶም ካብ ፕላስቲክ ብምዃኑ ከዓ ምምራት ከየጋጥም ይከላኸል፡፡

እፀዋት፡- እፀዋት ብተፈጥሮን ብሰብን ይበቕሉን ይትከሉን፡፡ እፀዋት ንዝተፈላለየ ጥቕሚ ዝውዕሉ እንትኾኑ ንስራሕቲ ፈርኒቸር፣ ንስራሕቲ ገዛን ንስራሕቲ ወረቐትን ክውዕሉ ይኽአሉ እዮም፡፡

እዙይ እንጀራ እናተባህለ ይፍለጥ። እቱይ ንርእዮ ዘለና ድማ ተጠቂሉሉ ዝተቆረሰ ቀይሕ እንጀራነ ፃዕዳን እንጀራን አዩ። ከምዙይ ኢሊ ዝዘጋጀው መብዛሕቲኡ ግዜ ድማ ንድግስ እዩ።

እዚ ኣብ ናይ ኢ/ያ ኦርቶዶክስ ተዋህዶ ቤተ ክርስትያን እምነትን ስርዓትን ናይ ኣምልኾት ፀሎት ንምፅላይ ዝጠቅም ካብቶም ባህላዊ ቅርስታትን ሓድግታትን ዝኾነ ስእሊ ኣድህኖ እዩ፡፡

እዚናይ ሃይማኖት መእመናን ኮይኖም ኣብ ቤቴ እምነት ኮይኖም ዝተፈላላዩ ሰባት ደቂ ኣንስትዮ ይኩን ደቂ ተባዕትዮ ጥዋፍ ኣብሪሆም ናብ ፈጣሪኦም እዳፀለዩ ይርከቡ።

ዝተፈላለዩ ዓይነታት ሸቐጥ ዝሽየጥሉ ኣዝዩ ዝተጨናነቐ ናይ ዕዳጋ ከባቢ ይርአ ኣሎ፡፡ ሸቐጣብ ብበዝሒ ዝቐርበሉ ቦታ ዓዳጊ እውን ብበዝሒ እዩ ዝጉብንዮ፡፡

ዜና ኣውትር፡- ኣብ ትግራይ ካብ ዝርከቡ ናይ ዜና ማዕኸናት ሓደ ቴሌቪዥን ትግራይ እዩ፡፡ እዚ ዜና ኣብ መደብ ቋንቋ ትግርኛ ብዛዕባ ተበፃሕነት ስሚንቶ እንትመሓላለፍ እዩ፡፡

እዘን ኣብ ምስሊ ንሪአን ዘለና ሰብ ናይ ኢትዮጵያ ርእሰ ብሄር ዝነበራ እየን፡፡ ሽመን ድማ ሳህለወርቅ ዘውዴ ይበሃል፡፡ ኣብ ናተን ዘመነ ስልጣን ሃገርና ኣብ ዓብዪ ፈተና እያ ነይራ፡፡

ኣብዚ ስብስብ ሽዱሽተ ናይ ህጻናት ማሕተም እዩ። ነፍሲ ወከፍ ማሕተም ዝተፈላለየ ሕብሪ ዘለዎ ኮይኑ ናይ ካርቱን እንስሳታት ወይ ቅርጽታት ዝገልጽ እዩ። ብዘይካ እቲ ማሕተም፡ ኣብቲ ወረቐት ዝተሓትመ ምስልታት ይርአ። ናይ ሓጎስን ናይ ቆልዓ ጸወታን እዩ።

ካብ ዓይነታት ማሽናት ሓንቲ እንትኮን እዛ ማሽን እዚኣ ቀይሕ ሕብሪ ዘለዋ እነትከውን ማሽናት ደቂ ሰባት ካብ ዝሰረሕዎ ዝነበሩ ስራሕቲ ብሓፂር ግዜ ብፅፈት ክሰርሑልና ዝክእሉ እዮም።

ዝተፈላለዩ ዓይነት ኣልኮል መስተታት ይመስሉ እቲ ጠርሙስ መብዛሕቱኡ ክሳዱ ነዋሕቲ እዩ እንኤ ገላ ገሊኡ ናብ ምግቢ መዳለዊ ኣገልግሎት እውን ዝውዕል መስተ እዩ ዝመስል ዘሎ ።

ዓብዪ ናይ ተመዛበልቲ ሰልፊ ይርአ ኣሎ፡፡ እዚ ሰልፊ ናብ ዓድና ምለሱና ዝብል እዩ፡፡ እዚ ነገር ብዙሕ ጊዜ ተደጋጊሙ እዩ፡፡ የሕዝን፡፡ ሰማዒ ግን ኣይረኸበን፡፡

እዚ ኣቑሑት ዝመልአ ዕዳጋ እዩ ዘርኢ። ብፍላይ ብዙሓት ባህላዊ ክዳውንቲ ኢትዮጵያ ብፍሉይ ሕብርታትን ዝተሓላለኸ ዲዛይንን ዝተሰለሙ እዮም። ሰባት ካብቲ ድኳን ዘሎ ዝተፈላለየ ክዳውንቲ ብጥንቃቐ ይመርጹ ኣለዉ። ጽባቐ ባህልን ዕግበት ናይ ሓደ ወለዶ ሓይልን ዘንጸባርቕ ደስ ዘብል ቦታ እዩ።

ምግቢታት፡- ምግቢ ካብቶም 3 ቀንዲ ድልየታት ወዲ ሰብ ሓደ እዩ፡፡ ብዙሓት ዓይነታት ምግብታት ኣለው፡፡ ብመልክዕ ደረቕ ካብ ዝብልዑ ምግብታት ሓደ ፒዛ እዩ፡፡

ናይ በረካ እንስሳ ኮይና እዛ እንስሳ እዚ ከም ናይ ደርሆ ጥቅሚ ትህብ። ንምርካብ ግን ብጣዕሚእያ ተሸግር ናይዛ እንስሳ ሽም ቆቋሕ ትበሃል።

ኣብዚ ኣርባዕተ ደቂ ተባዕትዮ ኣብ ዙርያ ማሽን ጂምናዝየም ደው ኢሎም ኣለዉ። ኣብቲ ክፍሊ ካልእ ናይ ጂምናዝየም መሳርሒታት ኣሎ፡ እዚ ድማ ናይ ልምምድ ወይ ናይ ጽገና ስራሕ ይስራሕ ከምዘሎ ዘመልክት እዩ። እቲ ሃዋህው ናይ ምትሕብባርን ስራሕን እዩ።

እዛ ስድራ ኣብ ገዛ ብሓባር ኮፍ ኢሎም ክበልዑ ተሪኤካን ናይ ህፃንነተይ ኣተዓባብያ ተዘክረንን። ብስድራቤታዊ ፍቕርን ሓድነትን ዝተመልአ ናይ ምዉቕ ስድራቤት ስምዒት ተርየካ።

ኣብ ስእሊ ዝረኣየኒ ኣዝዩ ህያውን ብብዝሒ ዘለዎን ዕዳጋ ፍረታትን ኣሕምልትን እዩ። ሓንቲ ጓል ኣንስተይቲ ሸያጢት ኣእዳዋ ኣብ ኢዳ ባናና ክትሸይጥ ወይ ከተዳሉ ትርአ። ኣብ ከባቢኣ ዝተፈላለዩ ፍረታትን ኣሕምልትን ብጽፉፍ ተሰሪዖም ኣለዉ። ናይ ሃብትን ምብዛሕን ስምዒት ዘርኢ እዩ።

እዚ ዝተፋላለዩ ሐበሬታ፣ ፎቶ፣ ፅሑፋት፣ መረደአታት ናይ መንግስታውን ውልቃውን መለእኽትታት ከይጠፍእ ከምኡ እውን ከይርሳዕ አብ ሐደ ጠርኒፉ ንምሐዝ ዝጠቅም ፍለሽ ፋይል መተሐዚ መሳርሒ እዩ።

ኣብ ንግዲ ዙርያ ዝሰርሑ ዓበይቲ ትካላት ትሬድንግ ብዝብል ሽም ይፍለጡ፡፡ እቲ ንሪኦ ዘለና መፋለጢ ናይ በእምነት ዝተባህለ ትሬዲንግ መፋለጢ እዩ፡፡

ቅድሚት ዝተፈላለዩ ትካላት ንግዲ ኣብ ከተማ ኣዲስ ኣበባ ኢትዮጵያ። እቲ ህንጻ ብቐይሕን ጻዕዳን ሽልማት ሪባን ዝተሸለመ ኮይኑ፡ ንፍሉይ ፍጻመ ወይ ጽምብል ይዳሎ ከምዘሎ ዘመልክት እዩ።

ናይ ኢትዮጵያ ኦርቶዶክስ ተዋህዶ ምእመናን ናብ ቤተ ክርስቲያን ፃዕዳ ተኸዲኖም እዮም ዝኸዱ፡፡ ኣብዚ ምስሊ ንሪኦ ዘለና ደስ በሃሊ ፅባቐ ካብዚ ዝነቐለ እዩ፡፡

እዚ ምልክት ወይ ኣርማ ናይ ኢትዮጵያ ኣየር መንገዲ ኣርማ ኮይኑ ብቀይሕ ሕብሪ ዘለዎ ኣብ መወዳእታ ክዓ ናይ ኢትዮጵያ መለለይ ማንነት ዝኮነ ባንዴራ ንዕዘብ።

እዛ ጓል ኣነስተይቲ ሉስሉስ ፀጉሪን ቀይሕ ሕብሪ ገፅ ዘለዋ ፅብቅቲ ሰብ ኮይና ኣታሓዛ ፀጉራ ይኩን ዘለውዋ መፃባበቂ ማለት ኣብ እዝና ዘሎ ካብ ወርቂ ዝተሰረሐ ኩላሙላ ኣፀቢቂላ ኣሎ።

ናይ ዜና ቻነል ዝተወስደ ናይ ቲቪ ክሊፕ ኣብ ኣሜሪካ ኣብ ልዕሊ ዘይሕጋውያን ስደተኛታት ዝካየድ ዘሎ ምጭፍላቕ ዝገልጽ እዩ። ብድሕሪት ጎደና ከተማን ዝተፈላለያ መካይንን ይረኣያ። እዚ ድማ ኣብ ምንቅስቓስ ዝርከቡ ሰባት ዘለዎም ጭንቀትን ሽግርን ዘርኢ እዩ።

እዚ ካብ ዕንፀይቲን እምነበረድን ዝተሰርሐ ፑል ዝበሃል ኮይኑ እቶም አብ ላዕሊ ዘለው እምኒ ብበትሪ ወይ ስቲክን እናወቅዑ ብዙሐት ወጣትን ቆልዑን ዝዛናግዕሉ እዩ

ኣርማ ናይ ጉጅለ፣ ናይ ውልቀ ትካል፣ ናይ መንግስቲ ትካላት ምልክት እንትከውን እዛ እነሪኣ ዘለና ኣረማ ናይ ጓንታ ኩዕሶ እግሪ ስሑል ሽረ እዩ።

ጽብቕቲ እርሳስ ከለር ዘለዋ ዒፍ፣ ኣብ ክሳዳ ጸሊም ሕብሪ ዘለዎ ሽልማት ዘለዎ፣ ኣዒንታ ድማ ፉሩያትን ፈቃራትን እየን። እዚ ናይ ሰላምን ህድኣትን ስምዒት ይህበካ።

ኣብ ኣኽሱም ኣብ ዝርከብ ቦታ ብዙሓት ጠጠው ዝበሉን ዝወደቑን ሓወልትታት ኣለዉ፡፡ እዚ ወዲቑ ንሪኦ ዘለና ስባር ሓወልቲ ሓደ ካብኣቶም እዩ፡፡

ኣብ ጽርግያ ሓንቲ በቕሊ ዓረብያ ትስሕብ ዘላ ስእሊ እያ። ብርሃን ጸሓይ ብዙሕ ይመስል፣ ነቲ ጻዕሪ እታ ዓረብያ ድማ ስምዒት ይህብ። እታ ዓረብያ እትስሕብ ብፍሉይ ከቢድ ጽዕነት ተሰኪማ ትመስል። ጽዑቕ ስራሕ እቲ ስራሕ ብስምዒት ዝትንክፍ እዩ።

ኣብዚ ሓደ ድኳን ኣብ ከተማ ይርአ ኣሎ ኣብ ቅድሚ እቲ ድኳን ብዙሓት ናይ ፕላስቲክ መንበር ኣለዋ፡ኣብ ኣፍደገ እቲ ድኳን ድማ ሓደ ቆልዓ ደው ኢሉ ኣሎ። እዚ ንእሽቶ፡መዓልታዊ ናይ ድኳን ህይወት፡ ተፈጥሮኣዊን ናብ ገዛ ዝቐረበን ቦታ እዩ።

እዚ ጥንታውያን ኣእማን ዝመስል ዘርኢ እዩ። ኣብ ማእከል እቲ ምስሊ ክልተ ነዋሕቲ ቅርጺ ዘለዎም ኣእማን ኣለዉ፣ እዚኦም ድማ ኣካል ህንጻ ክኾኑ ይኽእሉ እዮም። እዚ ናይ ጥንታዊነትን ኣኽብሮትን ስምዒት ዘለዎ ኮይኑ ኣእማን ንነዊሕ ታሪኽን ቅርሲ ዝሓለፈ ዘመንን ዘዘኻኽሩኒ እዮም።

ዝተፈላለዩ ዓይነት እንስሳ ዘገዳም ዝርከብሉ እንጠጦ ፖርክ መእተዊ በሪ መኪና ደው ኢላ ብተወሳኺ እውን ካርዲ ብምጥቃም ገንዘብ ዘውፅኣ ኤትኤም ማሽን ዝሓዘ ምስሊ እዩ፡፡

እዚ ረግረግ ቦታ ፃዕዱ ኣዕዋፍ ይርአያሉ ኣለዋ፡፡ ብሓደ ጫፍ ድማ ናይ ዕፉን ግራት ኣሎ፡፡ ኣነ ማይ ካብ ኩሉ ንላዕሊ ክቡር ሃፍቲ እዩ በሃሊ እየ፡፡

እዚ ኣብ መስመር ኣውቶቡስ ቀጠልያን ጻዕዳን ኣውቶቡስ ዘርኢ እዩ። እታ ኣውቶቡስ ኣብ ጽዑቕ ጽርግያ ደው ኢላ ዘላ ትመስል፡ ብድሕሪኣ ድማ መካይን ኣለዋ። ንኣኽራናዊ ከባቢ ዝመስል መልክዓ ምድሪ እዩ። ራእይ ጉዕዞን ቅሳነትን ተስፋ ዝህብ ጉዕዞ ብተፈጥሮ ይመስል።

እዚ ኣብ ምስሊ ንርኦ ዘለና ናይ ሒሳብ መሳሪሒ ኳልኩሌተር ትባሃል ኮይና ንምድማርን ንምቅናስን ቁፅሪ ድማ ትጠቅመና። መብዛሕቲኡ ኣብ ነጋዶ ድማ ትርከብ።

እዚአ ካብ ዓይነታት ተሽከርከርቲ ወይ መኪና ሐንቲ ኮይና መብዛሕትኡ ግዜ ርሕቅ ንዝበለ ጉዕዞ እንጥቀመላ ብርክት ዝበለ ተጓዕዚ ልዕሊ 60 ሰብ ናይ ምፅዓን ዓቅሚ ዘለዋ ሰላም ባስ ትበሃል።

እዚ ኣብዚ ምስሊ እንርእዮ ዘለና ምስሊ እንዳ ሸቀጣ ሸቀጥ ባልተና ፀባቂት እዩ። ኣብ ባልትና ፀባቂት ዝተፈላለዩ ዓይነታት ውፅኢት ባልትነታት ይርከቡ። ንኣብነት ከም እኒ በርበረ፣ ሽሮ ዝተፈላለዩ ውፅኢታት ይርከቡ።

ምድሪ ቤቱ ብእምነ በረድ ፀሊሚን ቀይሕን ዝተነፀፈ ኮይኑ ቀያሕቲ ደስ ዝብላ ሶፋን ፃዕዳ ዝመስላ መተርኣስ ኣብቲ ከፍ መበሊ ዘለዎ እየን።

እዚ ናይ ነዳዲ መዐደሊ ቦታ እዩ፡፡ ኣብዚ ቦታ ኩለን ዓይነት ነዳዲ ዝጥቀማ ተሽከርከርቲ ይጥቀማሉ፡፡ ባርዕ ምእንታን ከይፍጠር ኣብዚ ቦታ ሽጋራ ምትካኽ ኣይፍቀድን፡፡

ኣብዛ ስእሊ ካብ እምኒ ዝተሰርሐት ንእሽቶ ገዛ ትርእዩ። እቲ ገዛ ካብ ዕንጨይቲ ዝተሰርሐ ማዕጾን ብጽላት ሓጺን ዝተሸፈነ እዩ። ብየማናይ ሸነኽ ናይቲ ገዛ ብሓጺን ዝተሰርሐ መስኮት ዝተዓጽወ ትርኢ። እቲ ከባቢ ብብዙሓት ተኽልታትን ኣግራብን ዝተኸበበ እዩ።

እዚ ባህሊ ትግራይ ኣብ ከባቢ ራያ መግለፂ መንነት ባህሊ ኣከዳድና ዘርእየና እዩ ።እዛ ሰበይቲ መመወፅ፣ ሓምባር ኣብ ኢዳ ኣሲራ ፣ቦፌ ዝበሃል ነፀላ ኣብ ማእገራ ገራ ኣብ ክሳዳ ዘሎ ድማ ዕንቂ ተባሂሉ ይፅዋዕ ።

እዚ ኣብ እስክሪን እትሪኢዎ ዘለኩም ምስሊ ካብ ከተማ ዉፅእ ኣብ ዝበለ ቦታ ሓደሽቲ ዝተጀመሩ ገዛዊቲ እንትኮኑ ንዝተፈላለዩ ሰባት ከዓ ተዓዲሎም

ኪዳነ ምህረት ናይ ስኒ ሕክምና ዝብል ታቤላን ዓባይ ኣተውስን ፃዕዳ ሕብሪን ቆፃል ሕብርን ዘለዋን ንእሽተይ ታክሲ ድማ ሰማያዊን ፃዕዳን ሕብሪዘለዎን ሰባት ንርኢ ኣለና።

ኣብ ቀጠልያ ስክሪን ዝተቐመጠ ናይ ጥዕና መምርሒ ፊልም ብንጹር ሕብርታትን ምስልታትን ይቐርብ። ከም ምሕጻብ ኢድ፡ ምሕላው ማሕበራዊ ርሕቀት፡ ምውጋድ ኣካላዊ ርክብ ዝኣመሰሉ መምርሒታት ኣብ እዋን ለበዳ ኮሮናቫይረስ ናይ ጥንቃቐ መልእኽቲ ንምትሕልላፍ ብዝተዋደደ ቅርጺ ይቐርቡ።

እዘን ዓሌት ከፍቲ ሆሊስታይን ወይ ቢጋይት እናተባህላ ይፅዋዓ፡፡ እዘን ኣኻፍት ናይ ጐሽን ከፍትን ድቓላ ምዃነን ይንገር፡፡ እዚ እንተዘይኸውን እዘን ዓሌት ክንድዚ ዝኣክል ግዝፈት ክህልወን ኣይምኸኣለን፡፡

እዚ ዝርአ ዘሎ ካብ ተክሊታት ሓደ ኮይኑ ዕረ እዳተበሃለ ዝፅዋዕ ኮይኑ ቅድም ክብል ወለዲ ብገጠር ከባቢ ንስዋ ማዕጠና ዝባሃል ይጥቀመሉ ነይረን ብሕዚ ግዘ ድማ ተማሓይሹ ዝመፀ ናይ ፀግሪ ቅባኣት ኣብ ማሽን ኣትዩ ይስራሕ እዩ።

ጽቡቕ ብርሃን ዘለዎ ዘመናዊ መዐደሊ ነዳዲ ደው ኢሉ ይርአ። ብላዕሊ 'OiLibya' ዝብል ጽሑፍ ዘለዎ ኮይኑ ዋጋኡን ኣብ ማእከል ዝርአ ስክሪን ዲስፕለይን ብልጭ ይብል። ታሕቲ ዘለዉ ጸለምቲ ነገራት ብዝርአ ቀይሕ ጸቕጢ ንምምላእ ድሉዋት ኮይኖም ደው ኢሎም ኣለዉ።

ናብ ዕረፍቱ ምእታው ዝብል ርእሲ ዝተዋህባ መፅሓፍ ትርአየና ኣላ፡፡ እዛ መፅሓፍ ብዳንኤል ተስፋይ ዝተዳለወት ንምዃና ኣብ ሽፋና ዘሎ ፅሑፍ ይነግረና፡፡

እዚ ጸቢብ ጎደና ከተማ ዘርኢ እዩ። እቲ ጎደና ሓመድ ዝመልኦን ብኣረጊትን ሕብራዊ ገዛውቲ ዝተሰለፈን እዩ። እቶም ገዛውቲ ብቐንዱ ብጫን ቀይሕን ዝተቐብኡ ኮይኖም፡ መስኮቶም ድማ ሰማያዊ ወይ ቀጠልያ መሸጎሪ ኣለዎም። እዚ ትርኢት እዚ ስምዒት ታሪኽ፡ህዱእ ህይወትን ዝኣረገ ጽባቐን ይህብ።

አብ ለምለም ክረምቲ ኮይኑ ደስ ዝብሉ ዝራእቲ (እክሊ) ከምኡ ውን ወሓዝቲ ሩባታት ማይ ጃሕጃሕ እንዳበለ አብቶም እክሊ ዘይዝርኡ ድማ ሳዕሪ በቊሉ ይረአ አሎ፡፡

ሕርሻን ግብርናን፡- ኣብ ከባቢ ገጠር ማሕበረሰብ ደቂ ሰባት መሬቶም ብዘበናውን ባህላውን ኣገባብ ወይ ውን ሜላ ኣተሓራርሳ ተጠቒሞም ምህርቶም ንምድንፋዕ የልሙዑ፡፡

እዚኣቶም ኣርባዕተ ዝተፈላለዩ ልፕስቲክ ዘርእዩ እዮም። ሕብርታት ጸሊም ቀይሕ/በርገንዲ፡ ድሙቕ ቀይሕ፡ ፍኹስ ዝበለ ሮዛ፡ ከምኡ’ውን ፍረታት ዕርቃን እዮም። እቶም ናይ ልፕስቲክ መትሓዚታት ጸሊምን ብሩርን እዮም። እዚ ሕብርታት ከንፈር ኣዝዩ ሰሓብን ጽቡቕን ይመስል።

ጅግና ተቀዳዳማይ ጉያ ቀነኒሳ በቀለ ንሃገሩ ኢትዮጵያ ብተደጋጋሚ ወርቂ መዳልያ ክትረክብ ዝገበረ ሰብ እየ፡፡ አብዚ ምስሊ ማልያ ናይ ጉያ ጌይሩ አሎ፡፡

ዳክተር ዓብዪ ኣሕመድ ብሰበ ስልጣናት ተዓጂቦም ናይ ኢትዮጵያ ሰነድ መዋዕለ ንዋያት ዕዳጋ ዝተጀመረ ምኳኑ ዘብስር ደወል ይወቅዑ ኣለዉ፡፡ እዚ ጅማሮ ይበል ዘብል እዩ፡፡

ቆዳ ፃማ ናይ ሰብኡት ኮይኑ ላዕሊ ሕብሩ ቡናማ ታሕቱ ፀሊም ኮይኑ መእሰሪ ዜለዎ ትሑት ጫማ ኣብ ፃዕዳ ዝኮነ ቦታ ተቀሚጡ ኣሎ።

ሰባት ኣብ ዝተፈላለየ ቦታታት ተኣኪቦም ይረኣዩ። ኣብ ላዕለዋይ የማናይ ምስሊ፡ ዝናብ ኣብ ዝዘንበሉ ቦታ፡ ታሕተዋይ ምስሊ፡ ሰባት ብሰላም ኣብ ክፉት ቦታ፡ ምናልባት ኣብ ሃይማኖታዊ ምትእኽኻብ ኮፍ ኢሎም ኣለዉ። ናይ ማሕበረሰባውን ማሕበራዊ ህይወትን ስምዒት ዘመሓላልፍ እዩ።

ክልተ ደርቢ ህንጻ ኮይኑ፡- ሰማያዊ መስኮት ውሑዳት ኣብ ድስቲ ዝተሰርሑ ተኽልታትን ኣብ ላዕለዋይ ደረጃ መንበርን ኣለዎ። እቲ ታሕተዋይ ደረጃ ሕብራዊ ኣቑሑት ዝተሰቕለሉ ድኳን እዩ። እቲ ቦታ ብንግድን ንጥፈታትን ዕሙር ዝመስል እዩ።

ካብ ትራንስፖርትን ተሽከርከርትን ዝባሃላ ሓንቲ ኣውቶብስ እያ፡፡ ዓባይ ኣውቶብስ ንቡዙሓት ሰባት ካብ ቦታ ናብ ቦታ እተጓዓዕዝ ፣ ዋጋ አውን ዝሓሸትን እያ፡፡

ፋሽን ክዳን ዘፋልጣ ደቂ ኣንስትዮ ኣብ መድረኽ ብፍሉይ ቅርፂ ቅዋም ይርአያ ኣለዋ፡፡ እዘን ሰባት ንዝኾነ ክዳን መልክዐኛ ዝገብር ቁመና ዘለወን እየን፡፡ ኣብአን ዝርአኽንኦ ክዳን ምሳኽን ዝኸይድ መሲሉ እዩ ዝስምዐኽን፡፡

ን ወድሰብ ንጥዕንኡ ኣድለይቲ ካብ ዝበሃሉ ናይ ተኺሊ ዘርኢ ብጣዕሚ ብዙሓት ዋላ እኳ እነኾኑ ካብቶም ኣድለይቲ ዝበሃሉ ፓፓዮን ኣቨካዶን እዮም።

እዚኣ ላውደሪ ትበሃል ላውደሪ ካብ ዓይነታት ኤሌክትሮክስ እንትከውን ብኤሌክትሪክ እትሰርሕ ኮይና ዝረሰሐ ክዳውንቲ መሕፀበት እንጥቀመላ ዓይነት መሽን ፃዕዳ ሕብሪ ኣለዋ።

ተኽልታት፡- ተኽልታትን ዝራእትን ብተፈጥሮን ብሰብ ይትከሉ ወይ ከዓ ይበቑሉ፡፡ እዚ ዓይነት ተኽሊ ብሰባት ኣብ መዳበርያ ሓመድ መልእኻ ዝበቖሉን ዝፈለሱን እዮም፡፡

ካብ ውፅኢታት ኤሌክትሮኒክስ ሓደ ዝኾነ ገመድ ኣልባ ሄድ ፎን እዩ፡፡ እዚ ኣብ ብዙሕ ቋንቋ ዘለዎ ኣኼባታት፣ ኣብ ኣየር መንገድን ሰብ ከይርብሸካ ኣብ እትደለየሉ ቦታን ዝግበር እዩ፡፡

እዚ ኣብ ከተማ ኣክሱም ዝርከብ ኣብ ከባቢ ሓወልቲ ኣክሱም ዘሎ ኮይኑ ኣብ ትሕቲ ሓወልቲ ዝርከብ መቃብር ሃጸያት ወይ ነገስታት እዩ።

ጓል ኣንስተይቲ ብባህላዊ ኣከዳድናኣ ሰላማውን ብልሕን ስምዒት ትፍንው። ኣብቲ ዕንጨይቲ ሓጹር ክትጽጋዕ ከላ ናይ ምርኢት ዝማሬ ተቕርብ ትመስል ናይ ትሕትናን ፍቕርን ስምዒት ይስምዓካ።

እዚ ንሓደ ዝተወሰነ ገዛን ዓቢ ናይ ንጥፈታት ቦታን ዘርኢ እዩ። ብዓቢ ቅርጽን ምንቅስቓስን ዝተመልአ ቡናውን ጻዕዳን ቃና ፍርያት ሶፋ ይርአ። እዚ ምስሊ እዚ ዓቢ ዕድልን ሰላምን ዝብል ስምዒት ይህብ።

እዚ ናይቲ ኣብ ኢትዮጵያ ዝርከብ ታሪኻዊ ቦታ ሓወልትታት ኣክሱም እዩ። ሓደ ዓብይ ሓወልቲ ብገመድ ሓጺን ተኣሲሩ፡ ብኻልኦት ንኣሽቱ ሓወልትታት ተኸቢቡ ይርአ። ብሓፈሻ ስምዒት ናይ ጥንታውን ታሪኻውን እዩ።

ፋሽን፡- ናይ ዘበንን እዋንን ሓዱሽ ቅዲ ኣካዳድና ፋሽን ይባሃል፡፡ ኣብዚ እታ ጓል ኣነስተይቲ ሓፍቲ ሓዱሽ ፋሽን ሽፈን ተኸዲና ተፋልጥ ኣላ፡፡

ኣዝዩ ዘመናውን ዘገርምን ናይ ጸጉሪ ሕብሪ ሳንዱቕ እዩ። ኣብ ጎኒ ዘሎ ጽሑፍ እቲ ፍርያት "Cool & Easy" ምዃኑ የጉልሕ። እዚ ፍርያት ቅልጡፍ (ኣብ ውሽጢ 5 ደቓይቕ)ን ቀሊልን ሕብሪ ጸጉሪ ምቕያር ንዝደልዩ ሰባት ፍጹም ፍታሕ ይመስል።

ሓደ ወተሃደራዊ ክዳን ዝለበሰ ሰብኣይ ኣእዳዉ እናንቀሳቐሰ ደው ኢሉ ክዛረብ ይርአ። ኣብቲ ከባቢ ቀጠልያ ሳዕሪ ኣሎ፣ ተፈጥሮኣዊ ሃዋህው ዘለዎ ቦታ ይመስል። ናይ ምትእምማንን ትኹረትን ስምዒት ዘለዎ ድማ ይመስል።

ቦቴ ዝዓይነቱ ናይ ደቂ ኣንስትዮ ጫማ ይርአ ኣሎ፡፡ እዚ ጫማ ግርማ ሞገስ ዘለዎ እዩ፡፡ ኣብ እግሪ ደቂ ኣንስትዮ ኣትዩ መልክዕ ዝህብ እዩ፡፡

ኣብ ትግራይ ብዙሓት ሓድግታት ኣለዉ፡፡ ካብዚኣቶም ውሽጢ ምስ እምኒ ዝተተሓዙ ሓድግታት ይርከብዎም፡፡ ኣብዚ እምኒ ዘሎ ጥንታዊ ፅሑፍ ካብኣቶም ሓደ እዩ፡፡